ኣብዚ ጀለቢያ ዝተኸደኑ ሞስሊም መናእሰይ ተፈናቲቶም ጠጠው ኢሎም ይርአዩ ኣለዉ፡፡ እዞም ሰባት ብከምዚ ቁመና ተፈናቲቶም ጠጠው ኢሎም ዝረኣዩ ስለምንታይ እዩ?

ናይ ንግዲ ቦታ! ሓያሎ ኣህጉራውያን ኣገልግሎታት ምትሕልላፍ ገንዘብ ይረኣዩ ኣለዉ፡ "ማኒግራም"፡ "ዳሃብሺል"፡ "WESTERN UNION" ከምኡ'ውን "ርያ"።ክልተ ሰባት ኣብ ኣፍደገ እቲ ህንጻ ደው ኢሎም፡ ሓደ ካብኣቶም ናይ ፖሊስ ወይ ወተሃደራዊ ክዳን ዝለበሰ እዩ።

ኣብ ከተማ ኢትዮጵያ ዝርከብ ብዙሕ ደርቢ ዘለዎ ንግዳዊ ህንፃ እዩ። እቲ ህንጻ ኣቑሑት ገዛን ኤሌክትሮኒክስን ዝሸይጥ ይመስል። እዚ ህንጻ ኣብ ኣዲስ ኣበባ ዶ ይርከብ?

ፅቡቓት ወናብርን ጠረጴዛን ይርአዩ ኣለዉ፡፡ ኣብ ዘመንና ኣብ ውሽጢ ዓዲ ዝስርሑ ናይ ዕንጨይቲ ናውቲ ንናይ ደገ ዘንዕቑ እዮም፡፡ ንስኻትኩም ከ ነዚ ነገር ከመይ ትርእይዎ?

እቲ ካብ ዕንጨይቲ ዝተሰርሐ መቐመጢ ጫማ ክንደይ ጽቡቕን ጽፉፍን እዩ! ካብ ታሕቲ ክሳብ ላዕሊ፡ ብጽፉፍ ተሰሪዖም፡ ብዙሕ ናይ ስፖርት ጫማታት ኣሎ። እዚ ኩሉ ነቲ ገዛ ዝተወደበ ከም ዝመስል ይገብሮ። እዚ ዅሉ ጫማ ንሓደ ሰብ ጥራይ ድዩ

ዋው ደስ ክብል ኣዝዩ ንዓይንካ ስሓብን ውቅብ ዝኮነ ዓይነት መርዓ ኮይኑ ብዝተፈላለዩ ዓይነታተ ሃሪ ዝተሰርሑ ታንቴላት ዝተሸፈኑ እንታይ ይብሃሉ ?

ኣብዚ ኣብ መኣዲ ዝተዘርግሑ ናይ ምግቢ ኣቑሑት ኣለዉ። ካብዚኦም ጥርሙዝ ዘይቲ፡ ሓርጭ፡ እንቋቑሖ፡ዝተፈላለየ ሕብሪ መግቢን ቀመማትን ይርከብዎም። ኣብ መኣዲ ምግቢ ይዳሎ ኣሎ። ኣብቲ መንደቕ ጻዕዳ መስመራት ዘለዎ ጸሊም መስኮት ይርአ። ኣብዚ ስእሊ ኣብ ጣውላ ዘለዉ ኣቑሑት ንምንታይ ይውዕሉ?

ሓንቲ ሰበይቲ ማማይ ሓዚላ ደው ኢላ እክሊ እናጠሓነት እያ ኣብ ጎና ዓብይ ዕትሮ ኣሎ እዛ ሰበይቲ ሓዚላትሉ ዘላ ካብ ምንታይ ዝተሰርሐ እዩ ?

ኣብታ ታሪካዊትን ውቅብትን ሃይማኖታውትን ዝኮነ ከተማ ኣክሱም ዝርከብ ኮይኑ ኣብ ውሽጡ ድማ ዝተፈላለየ ቅርስታት ሒዙ ኣሎ። እንታይ እንታይ እዮም እቶም ቅርስታት?

ኣብ ዝኾነ መዘናግዒ ቦታ ሓደ መላጥ ሰብ ካብ ደረት ንላዕሊ ዝኾነ ሓወልቲ ተሰሪሑሎም ኣሎ፡፡ እዞም ሰብኣይ ባሻይ ኣውዓሎም ዶ ይኮኑ?

ካብ ልስሉስ መስተታት ሓደ ኣራዳ እንትኾውን ኣብዚ ሕዚ እዋን ልስሉስ መስተታት በበዝሒ እናተመረሉ እዩም። ኣነ ሓደሽቲ ዝመፁ መስተታት ምጥቓም ኣይፈትውን።

እዚ መስጊድ የርኢ። እቲ ገዛ ብመንደቕ ዝተኸበበ ኮይኑ፡ ኣብ ልዕሊኡ ድማ ቀጠልያ ኣብ ላዕሊ መስጊድ ምልክት ዝኾነ ግምቢ ደው ኢሉ ኣሎ። ኣብ ቅድሚት መንደቕን ፋሕ ዝበለ ኣትክልትን ይረአ። ኣብ ስእሊ ዘሎ መስጊድ እንታይ ሕብሪ ኣለዎ?

ናይ ኤለክትሪክ ሓይሊ መቆፃፀሪ ኣብ ጠረጴዛ ኣሎ ብተወሳኪ ባኮታት እውን ኣለዉ ። ናይዚ ኤለክትሪክ ምቆጻጸሪ ኣቅሓ ዋጋ ክንደይ እዩ ?

ኣብዚ ክልተ ደቂ ኣንስትዮ ኣብ ውሽጢ ገዛ ኮፍ ኢለን ኣብ ምስራሕ ሸኽላ ተጸሚደን ይርኣያ። ነፍሲወከፈን ድስቲ ኣብ ኢዳ ሒዘን ብጥንቃቐ ይቐርጻ ኣለዋ። እቲ ሃዋህው ቀሊል ዓውደ መጽናዕቲ ይመስል። እዘን ደቂ ኣንስትዮ እንታይ ዓይነት ሸኽላ እየን ዝፈጥራ ዘለዋ?

ኮምባይነር ትበሃል ማሽን በቲ ሓደ ገፅ እንዳዓፀደት በቲ ካልእ ገፅ ድማ ንእኽሊ ካብ ሓሰር ትፈሊ ኣላ፡፡ ናይዛ ማሽን ረብሓ እንታይ ምዃኑ ትፈልጡዎ ዶ?

ከም ድሬዳዋ ኢትዮጵያ ዝኣመሰላ ከተማ ወይ ከባቢ ካብ ኣየር ምርኣይ የርኢ። ብዙሕ ህንጻታትን ገዛውትን ኣለዎ። ነዚ ምስሊ ክትጥምት ከለኻ እንታይ ዓይነት ናይ ሰላምን ቅሳነትን ስምዒት ይስምዓካ?

እዝኣ ጋል ኣንስተይቲ ኮይና ባህላዊ ቁኖ ተቆኒና ዝተፈላለዩ ባህላዊ መጋየፂ ገይራ ነፃላኣ እውን ሓደ ኢዳ ኣውፅኣ ክዳና እውን ፅብ ዝበለ እንትከውን ኣብ ኢዳኣ ሕዛቶ ዘለ ናይ ቡና መፍሊሕ እንታይ ይብሃል?

ናይ መቐለ ሓወልቲ ኣብ በሪኽ ቦታ እያ ዘላ፡፡ ኣብኣ ኮይንካ ንፅባቐ ከተማ መቐለ ክተድንቕ ትኽእል፡፡ እዛ ሓወልቲ መዓስ ዓመተ ምሕረት ተሰሪሓ?

ንፋስ መውሀቢ ናይ ኤለክትሪክ ኣቅሓ ኮይኑ ኣብ ፃዕዳ ድሕረ ባይታ ይርከብ ። ዋጋ ናይቲ ኣቅሓ ክንደይ ይከውን ብተወሳኪ ኣበይ ቦታ ይምረት ?

ኣብ ወሰን ፅርጊያ ሕክምና ላባራቶራ ልደታ ዝብል ናይ መፋለጢ ታፔላ ተተኺሉ ኣሎ፡፡ ናይ መፋለጢ ታፔላ ንትካላት እንታይ ዓይነት ረብሓ ይህበን?

እዚ ሰለስተ ሰባት ባህላዊ ክዳን ዝለበሱ ደው ኢሎም የርኢ። ባህላዊ ክዳን ዝተኸድኑ ሰባት ኣብ ትሕቲ ንጹር ሰማይ ደው ክብሉ ይራኣዩ። ጻዕዳን ሕብራዊን ክዳውንቲ ብቐረባ ተከዲኖም ይራኣዩ ኣለው።

እዚ ኣብ ከተማ ዓዲግራት ዝርከብ መእተዊ ሆስፒታል ስሑል እዩ። ሰማያዊ ፊደላት ዘለዎ ዓቢ ጻዕዳ ምልክት ስሙ ብትግርኛን እንግሊዝኛን የርኢ። እቲ ሆስፒታል እንታይ ዓይነት ኣገልግሎት ይህብ?

ዝኮነት እንስሳ ን ላዕሊ ትርኢ ኣላ ። ንይታ እንስሳ ሕብሪ ድማ ሓመደታይ ሕብሪ እንትኮን ሹም ንይቲ እንስሳ እንታይ ይብሃል ?

ኣብ ትግርይ ካብ ዝካየዱ ፅቡቃት ባህላዊ ልምድታት እቲ ሓደ ቆርዓ ምስ ተወልደ ድሕሪ 8ተ ወይ 12ተ መዓልቲ ነቲ ህፃን ናብ ደገ ፀሓይ ንክውቃዕ ዝወፅኣሉ ከይዲ እዩ።

ተጋዳሊት ድምፃዊት ኤልሳ ወለገብሪኤል ትባሃል ። ኣብ ወራር ትግራይ ድማ እጃማ ኣብርኪታ እያ ። ብዙሓት ናይ ገድሊ ደርፍታት ድማ ደሪፋ እያ ። ካብቶ ዝደረፈቶም ድርፍታት እንታይን እንታይ ይብሉ?

እዚ ጸሊምን ትሑት ደገፍ ዘለዎን መንበር ቅልጽም እዩ ዘርኢ። ብሓጺን ዝተሰርሐ መቐመጢ ቅልጽም ኣለዎ፣ ኣብ ድሕሪትን መንበርን ድማ ንኣሽቱ መኽፈቲታት ይረኣዩ። ብሓፈሻ ቀሊል መንበር እዩ።

ኣእዱግ ኣብ መእሰሪ ተር ኢለን ይርአያ ኣለዋ፡፡ ኣእዱግ ብኸምዚ ኣብ ሓደ ቦታ ምእሳረን ከተማ ብፋንድያ ንከይረስሕ ንምክልኻል ዝተገብረ ዶ ኣይመስለኩምን?

እዛ መኪና ብፍሉይ መንገዲ ዝተሰለመት እያ። ኣብታ መኪና ዘሎ ስልማት ደስ ዘብልን ፍሉይን ስምዒት ይፈጥር። ከምዚ ዝበለ ዝተሸለመት መኪና ክትርኢ ከለኻ እንታይ ይስምዓካ?

እዞም ጫማታት ንውራይ ወይ ንመርዓ ዝኸውን ፍሉይ ቅዲ ዘለዎምን ጽቡቓትን ጫማታት እዮም። እዞም ንብሩሃት ብሩር ጫማታት ንእንታይ ዓይነት ፍጻመ ፍጹማት ምኾኑ?

ሰለስተ ኣንስቲ ባህላዊ ኪዳን ተከዲነን ጥጠው ኢለን ኣለዋ ። እታ ኣብ ማእከል ዘላ ሰበይቲ ኣብ ርእሳ ኪሻ ተሸኪማ ኣላ ።

እዚ ኣርማ ወይም ባንዴራ ይበሃል ናይ ሓደ ብሄር ወይ ድማ ናይ ሓደ ውድብ ወይም ናይ ሓደ ትካል ፖለቲካ ውድብ መፍለይ እንትኸውን ፡ እዚኣ 'ኸ ናይ መን እያ ?

ቡዙሓት ሰባት አብ ውሽጢ ቤተ ክርስትያን ፃዕዳ ተከዲኖም አትዮም ገሊኦም ኮፍ ኢሎም ገሊኦም ከዓ ደኒኖም መቆምያ ሒዞም አብ ቀይሕ ሕብሪ ዘለዎ ወንበር ይርከቡ፡፡ እዚ ቤተ ክርስትያን እንዳፅዮን ማርያም ድዩ?

ዝተፈላለየ ሕብሪን መጠንን ዘለዎም መስተታት አብ ፃዕዳ ጣውላ ተደርዲሮም ይርከቡ፡፡ ንአብነት ቀይሕ ጥርሙዝ ቢራ፣ ፃዕዳን ቆፃልን ሕብሪ ጥርሙዝ አረቂን ይርከቡዎም፡፡ ፍርቂ መዳበርያ ንብረት ዝሓዘ እውን ይርከብ፡፡

ኣብቲ ክፉት መሬት ቀጠልያ ሳዕሪ ዘለዎ ግራት ኣብ ገለ ቦታታት ድማ ደረቅ መሬት ኣሎ። ኣብ ርሑቕ ድማ ዓበይቲ ኣኽራንን በሪኽ መሬትን ይረአ። ኣብ ላዕሊ ንጹር ሰማይንጸሓይን ብድሙቕ ይበርህ ኣሎ። እዚ ዝረአ ዘሎ መሬት መብዛሕትኡ ሓምላይ ድዩ ወይስ ደረቕ?

ናይ ሓበሻ ቀምሽ ካብ ጡጥ ዝተሰርሐ ጥልፉ ድማ ብስንጀር ኮይኑ መስቀል መሰቀል ዲዛይን ዘለዎ ብወርቃነማን ፃዕዳን ኣሎ እዛ ጋ ኣብ ምንታይ ኮፍ ኢላ ኣላ ?

ሳዕሪ ዝኽዳና ንኡሽተይ ናይ ግድግዳ ገዛ እኔቶ፡፡ ወለድና ቆርቆሮ ኣብዘይፍልጠሉ ዘመን ብኸምዚ መንገዱ ገዛ ሰሪሖም እዮም፡፡ እዚ ስራሕ ደስ ዶ ይብል?

ኣብ ትግራይ ከባቢ ገጠር ዝርከባ ጓል ኣንስተቲ ኣብ ክሳዳ መስቀልን መፍቱሑን ብሃሪ ኣሲራ ስገም ተቆኒና ኣብ ማዓንጣኣ መቀነት ተቀኒታ ኮፍ ኢላ እክሊ ኣብ ሰፍኢ እንዳፅረየት እያ።

ኣብ ማእኸል ቃላይ ለምለም ዝኾነ ምድሪ ይርአ ኣሎ፡፡ እዚ ቦታ ገዳም እዩ ዝመስል፡፡ ንምዃኑ ኣብ ማእኸል ቃላይ ዘሎ ምድሪ እንታይ ተባሂሉ ይፅዋዕ?

ኣብዚ ድንካን ብዙሓት ዝሽየጡ ኣቅሑ ኣለዉ ን ኣብነት ቢሮ፣ ላማ ፣ኣጃክስ ን ክርቢትን ይርከቡ ። ናይ ሕድሕድ ዋጋ ክንደይ እዩ ?

ኣቦታት ኣብ ጉዳይ ኮፍ ኢሎም ስማዋ እናሰተዩ እዮም ። እቲ ሓደ ስብኣይ ድማ ነፀልኡ ኣወንዚፉ እናታኣናገደ ይርኣ ። እቲ ስዋ ዝሰትይሉ እንታይ ይባሃል ?

ኣብዚ ዝረአ ዘሎ ሓደ ሰብ ብመብራህቲ ዝበርህ ኤሌክትሪክ ኪቦርድ ክጻወት ይርአ። እዚ ሙዚቃዊ ሃዋህውን ድሙቕ መብራህትን ዘለዎ ቦታ ዘርኢ እዩ።

ባህላዊ ክዳን ትግራይ ዙርያ ጥልፊ ዘለዎ ተከዲና ኣብ ሶፋ ኮፍ ኢላ እንትከውን፣ ኣዶ መልክዓን ፀቢቃን ኮፍ ኢላ እንትርእያ ደስ እዩ ዝብለካ።

ኣብዚ ሰለስተ ደቂ ኣንስትዮ ኣብ ሓደ መኣዲ ኮፍ ኢለን መጽሓፍ ወይ ደፍተር ዝመስል ሰነድ እናጠመታ ክዛተያ ይረኣያ። ኩሎም ኣብ ባህርያዊ ሓጎስ ዝረኣዩን ኣብ ትምህርቲ ወይልምምድ ዝመስል ንጥፈት ዝተዋፈሩን ይመስሉ። እቶም ኣብ ስእሊ ዘለዉ ሰባት እንታይ ዝገብሩ ይመስሉ?

እዚ ናይ ተፈጥሮ ተክሊ ኮይኑ እዚ ተክሊ እዚ ድማ ዕረ ይበሃል። እዚ ዕረ እዚ ድማ ንዝተፈላለዩ መድሓኒታትን ንዝተፈላለዩ ቅብኣታትን ንጥቀመሉ ኢና። እዚ ናይ ተፈጥሮ ተክሊ እዩ።

እዚ ጥንታዊ ቅርስ እንትከውን ኣብ ኢትዮጵያ ውሽጢ ዝርከብ እንትከውን ንመስሕብ ቱርዝም እውን ብዝሕ ዝበለ እቶት ከም ዝንህዎ እንትኩ ከብ ወፃኢ ዓዲ ሓበሻይኩኑ ናይ ወፃእ ሃገር ዝግብንዩ እንትኮኑ እዚ ኣበይያናይ ዓዲ ይርከብ?

ከምዚኦም ዝበሉ ናይ ህፃውንቲ ምግብታት ኣብዚ ሕዚ እዋን ብመጠንን ብዓይነትን ብጣዕሚ ብዙሓት እዮም። እዞም ናይ ህፃውንቲ ምግብታት ነቶም ህፃውንቲ ዕብየት ጠቀምቲ እዮም ተባሂሎም ይንገሩ።

እዚ ብሓጺንን ዕንጨይትን ዝተሰርሐ ባህላዊ ቅዲ ዘለዎ ህንጻ፡ ብለይቲ ይበርህ። እቲ ናብ ላዕሊ ዝወስድ ዕንጨይቲ ዝሰርሖ መገድን ኣብቲ መንገዲ ዘሎ መብራህትን ነቲ ሰፊሕ ናይ ለይቲ ጽባቐ ናይቲ ከባቢ የብርሆ። እዚ ቦታ ንኣጋይሽ ብለይቲ ክሳብ ክንደይ ጽቡቕ ይመስል?

ሃይማኖት፦ ሃይማኖት ማለት ሓደ ማሕበረሰብ ናይ ውሽጡ እምነት ኮይኑ መስ ፈጣሪኡ ዝራከበሉ ምንገዲ እዩ። ካብ ናይ ሃይማኖት ምልክታት ዝበሃሉ ናይ መስቀል ካብ ዕንፀይቲ ዝተሰርሑ ማዕተባት ኣለው። መስቀል ናይ ናይ ምንታይ ሃይማኖት እምነት ይጥቀምሉ?

ኣብልዕሊ ኤቲኤም ማሽን ኣይኮነን ብቐትራ ብለይቲ ገንዘብ ይለኣኽ እዩ ዝብል መፋለጢ ይርአ ኣሎ፡፡ ናይዚ ፅሑፍ መልእኽቲ ወይ ርድኢት እንታይ እዩ?

ሰለስተ መፍተላት እታ ሓንቲ ዓብይ ምልቆ ዘለዋ እተን ክልተ ግን ንእሽተይ ሙሉቆ ተጀሚርዎን ምስ ጡጠንን አብ ቡናማ ሕብሪ ዝተረበበ ድሕረ ባይታ ይርከብ፡፡ እታ ክቢ ነገር ኮይና አብ ላዕሊ እቲ አርቃይ ዝርከብ ጎማ እንታይ ተባሂሉ ይፍለጥ?

ምንም ዓይነት ገረብ ዘይብሉ፣ ካብ ምድሪ ፈንቂሉ ዝወፀ ናይ ጂኦተርማል እንፋሎት ዝረአየሉ ፍፁም በረኻ ዝኾነ ምድሪ እኒአ፡፡ እዚ ምድሪ ኣይኮነን ክትነብረሉ ንቅፅበት እግርኻ ክረግፆ እዃ ኣየምንን፡፡

ሱፍ ክዳን ካብ ጨርቂ ዝስራሕ ኮይኑ፣ ደቂ ተባዕትዮ ኣብ ስልጣን ዘለው ሰባትን ባንኪ ሰራሕተኛታትን ንመርዓን ዓመታዊ ባዓላትን ዝክደን ክዳን እዩ።

ባህለዊ ክዳን ተከዲነን ጥዋፍ ኣብሪሀን ብፍሽክታ ተዓጂበን እታ ሓንቲ ጓል ኣንስተይቲ ድማ መነፀር ገይራ ኣላ ። ንስካትኩም ከ ንቤተክርስትያን ከይድኩም ትፈልጡ ዶ ?

እዚ ቦታ መይዳ ይኑ ኣብ ጥቕኡ ድማ ዓበይቲ ተኽልታት ይረኣይ ኣሎ ናይ ቖርቖሮ ግድግዳ እውን እንሄ ፡ ኣብኡ ጠጠ ው ኢላ ዘላ ንኡሽቶ ኣድጊ እንታይ ትበሃል ?

ሰላማዊ ናይ ጎደና ትርኢት ይርኢ ኣለኹ! ነዊሕ መንገዲ ኣስፋልትን ኣብ ጽላል ጽቡቕ ኣግራብን ኣሎ። ኣብ ጎኒ እቲ ጽርግያ ትሑት ናይ ኮንክሪት መንደቕን ብሓጺን ዝተሰርሐ ሓጹርን ኣሎ። ሓደ ሰብ ኣብ ጥቓ እቲ መንደቕ ብሰላም ኮፍ ኢሉ ይርአ።

ኣብ ብጣዕሚ ደስ ዝራል ለምለም ቦታ ደቂ ኣነስትዮ ብፍሽኽታ ተመሊአን ይርአያ ኣለዋ፡፡ ሸከም ከዓ እኔወን፡፡ ኣብ ገባር ኩሉ ከከምዓቕሙ ከምዝሰርሕ ትፈልጡ ዶ?

አብ ሓደ ሓምለዋይ ተክሊ ዘለዎ መዝናነይ ቦታ ዝተፈላለየ ሕብሪ ዘለዎም ወንበራን ዝተፈላለየ ሕብሪ ዘለዎም ጨርቂታት ዝተሸፈኑ ጣውላታትን አብ ሕብራዊ ሰራሚክ ተቀሚጦም ይርከቡ፡፡ እዚ መናፈሻ ቦታ እንታይ ተባሂሉ ይፍለጥ?

እዚ ብኢድ ዝተሰርሐ፣ ብዙሕ ሕብሪ ዘለዎ ባህላዊ መሶብ ኢትዮጵያ። መሶብ ባህላዊ መኽዘን እንጀራ ኢትዮጵያ እዩ፤ ስድራቤትን ኣጋይሽን ተኣኪቦም እንጀራን ሽሮን ዝበልዑሉ ናይ ሓባር ኣገልግሎት ዝህብ እዩ። እዚ ባህላዊ መሶብ ኢትዮጵያ ሽሙ እንታይ ይበሃል?

ካብ ፈትሊ ዝተሰርሐ ሕብራዊን ክቢን ኢደ ጥበብ ኣብ ምርኢት ቀሪቡ ኣሎ። ዝተፈላለዩ ፍሕሶታት ሱፍ – ቡናዊ፡ ቀይሕ፡ ብጫን ቀጠልያን – ኮኾብ ወይ ቅርጺ ጸሓይ ዘለዎ ቅርጺ ይፈጥሩ። ኣብ ማእከል ሓሰር ዝመስል ንብረት ዶ ይራኣየኩም ኣሎ።

ኣብዚ ብዙሓት ካብተን ዌብካምና ኣብ ስክሪን ኮምፒተር ዝተተሓሓዛ እየን። ብዝተፈላለየ ዓቐንን ፍሉይ ኣቀማምጣን ተሰሪዖም ኣለዉ። ቡዝሓት ዌብካም ኣብ ስክሪን ተሰዂዐን ብመስርዕ ተሰሪዐን፡ ኩለን ንቪድዮ ምርኣይ ድሉዋት ኮይነን ይረኣያ ኣለዋ።

ኣብዚ ሓደ ሰብኣይ ኣብቲ ጽርግያ ክኸይድ ይርአ። ፍኹስ ዝበለ ሕብሪ ዘለዎ ልሕሉሕ ሸሚዝ ተኸዲኑ ብድሕሪኡ ዝተፈላለያ ታክሲታት ይረኣያ ኣለዋ፣ ከም ታክሲ። ብዘይካ’ዚ ኣብ ወሰን ጽርግያ ኮፍ ዝበሉ መካይንን ሰባትን’ውን ይረኣዩ።

እዚ አብ ገጠር ኮይኑ እክሊ ዝወቀለ ኮይኑ ነቅፁ ክዐፀድ ዝተቃረበ እንትከውን አዛራርኡኡ ድማ ብመስመር ኮይኑ ፀብቅ ዝበለ ምህርት ከምዝረከቦ እዩ።

ብዙሓት ጥርሙዝ ወይኒ ኣብ መደርደሪ ብጽፉፍ ተሰሪዖም ይቐርቡ፤ እቶም ጥርሙዝ ብቀጠልያ መትሓዚታትን ሰማያዊ ምልክታትን ተሸፊኖም ኣለዉ። ብድሕሪኦም ኣብ መንደቕ ኤሌክትሪካዊ መሳርሒ፡ ብጎኒ ድማ ብቐይሕ መንደቕ ዝተሸፈነ መድረኽ ይርአ።

ኣብ ኣዲስ ኣበባ ዝርከብ ናይ ባቡር መንገዲ ን ዕባይ ሕንፃ የመላክት ኣብቲ ዙርያ ዓብዪ ህንፃ ብዙሓት ፉቃት መኪና ይርከቡ ።

ሎጎ ናይ ኣፍሪካ ኮሌጅ ማይክሮ ፋይናንስ ዝብል ብኣማርኛን ኢንግሊዝን ዝተፃሓፈ ኮይኑ ኣብ ብጫ ብሰማያዊ ናይ ኣፍሪካ ካርታ ኣለዎ ። ኣብቲ ካርታ ዘሎ ፅሑፍ እንታይ እዩ ?

ኣንበሳ ዝምልክቱ ናይ ሰብዓ እንድርታ ኣርማ ዘውለብልብ መንእሰይ ይርአ ኣሎ፡፡ "ሰብአ እንድርታ" ማለት ደቂ እንድርታ ማለት እዩ፡፡ ሰብዓ እንደርታ ደኣ እንታይ ማለት እዩ?

አብ ሓደ ደስ በሃሊን ገራሚን ሆቴል ዝተፈላለዩ ቅርፂታት ብቀይሕን ፃዕዳን ሕብሪ ካብ ፅንፀይቲ ዝተሰርሑ ይርከቡዎም፡፡ አብ ሓደ ናይ ምግቢ መቀረቢ ናይ ማእከል ቀይሕ ጣውላ ብጫ ሕብሪ ዘለዎም ዕምበባታትን ፃዕዳ ጨርቂን ይርከቡ፡፡

ታሪካዊ ቦታ ን ቱሪስት መስሕብ ዝጠቕም ኣብቲ ታሪካዊ ቦታ ሓደ ሰብ በቲ በሪ ይኣቲ ኣሎ ብተወሳኪ ደረጃ መውፅኢ ኣለዎ ።

ጉተንኡ ሰንቲሩ ኣብ ማእከል ርእሱ ድማ ጠስሚ ገይሩ በትሪ ድማ ብኢዱ ሒዙ ይርከብ ። እቲ ተከዲንዋ ዘሎ ባህላዊ ክዳን እንታይ ይባሃል ?

ኣብዚብሓሰር ዝተሸፈኑ ዓበይቲ ናይ ሕርሻ ግራውቲ ብመስርዕ ተሰሪዖም ይረኣዩ። ብመስርዕ ጻዕዳ ተርፕ ኣብ ሰፊሕ ግራት ይርአ፤ ንኣእካል ንምክልኻል ዝሕግዝ ደረጃ ዘለዎ ሜላ እዩ።

ብዙሕ ባህላዊ ወንበር ኣብ እንዳ ፈርኒቸር ተሰጢሑ ኣሎ ። እቲ ወንበር ድማ ብ ቀይሕ ሕብሪ ዝተቀበኣ እዩ ። ድሕሪ እት ወንበር ድማ ቆርቆሮ ኣሎ ።

ካብ ላሜራ ዝተሰርሑ ናይ ቤተ ክርስቲያን ጉልላት ብዝተፈላለየ መጠን ብብዝሒ ተሰሪሖም ይርአዩ ኣለዉ፡፡ እዚ ኣብ ምንታይ ዓይነት ትካል እዩ ዝስራሕ?

እዚ ዝረአ ዘሎ ፍጹም ዝተሰርሐ ፀገሪን ብድሕሪት ዝተኣስረ ዓቢ ኣርቴፍሻልን ዘለዎ ጸጉሪ ርእሲ ሓንቲ ጓል ኣንስተይቲ ዘርኢ እዩ። እዚ ዓይነት ኣሰራርሓ ፀጉሪ ድስ ይብለኩም ዶ?

ሆም ላን ዝባሃል ሆቴል እንትከውን እዚ ሆቴል ብጣዓሚ ድስ ዝብል እንትከውን ናይ ሆቴል ኣቁት እውን ደስ ዝብል እንትከውን እዚ ዝተፈላላዩ ኣጋይሽ መቀበሊ ኮይኑ ኣበይ ዓዲ ይርከብ ይመስለኩም?

ኣብዚ እቶም ፍሉጣት ሓወልትታት ዓበይቲ ዓዲ ኣኽሱም ኣብ ብርሃን መዓልቲ ኮፍ ኢሎም ይረኣዩ። እቶም ነዋሕቲ ደው ዝበሉ ሓወልትታትን ዝወደቑ ኣእማንን ኣብ ሓደ ቦታ ኮፍ ኢሎም፡ መሳጢ ታሪኻዊ ደስታ ይሕዙ።

ቁኖ ተቆኒና ኣብርእሳ ድማ ፃዕዳ ሕብሪ ዘለዎ ጠስሚ ገይራ ኣላ። ብቆርበት ተሸፊና ኣብ ጥሽ ኣትያ ዘላ ጎል ኣንስተየቲ ኣብ ምንታይ ዓዲ እዮም ከምዚ ዝገብሩ ይመስለኩም?

ኣርባዕተ እግሪ ዘለዎ ተሽከርካሪ ብዙሕ ናይ መጋየፂ ንብረት ሒዙ ኣሎ ንኣብነት ስዓት ን መንፀር ዝሓዘ እንትኮን ዋጋ ናይ ሓደ መንፀር ክንደይ እዩ ?

እዞም ክልተ መርዑ እንሪኦም ዘለና ኦርተደኩስ ኣመንቲ እንትኮኑ እዞም መርዑ እዚኦም ብተክሊል ቃልኪዳን ኣሱሮም ንሪኦም ኣለና። እዚኦም ድማ ቁዱስ ቁርባን ቆሪቡም ንሪኦም ኣለና ።

ሓደ ሰብኣይ ኣብ መንበር ኮፍ ኢሉ ኣሎ። ሰማያዊ ካምቻን ቁሩብ ዝተፈላለየ ሕብሪ ዘለዎ ሸሚዝን ተኸዲኑ ኣሎ። ቅልጽሙ በቲ መንበር ተዘርጊሑ ኣሎ። እቲ መድረኽ ወይ ከባቢ ግራጭ መንደቕን ግራጭ መሬትን ኣለዎ። እዚ ሰብ እንታይ ዓይነት ሓሳብ ዝገልፅ ዘሎ ይመስለኩም?

መጉዓዝያ፦ ዓይነታት መጉጋዝያ ዝበሃሉ 2ተ ዓይነት እዮም፤ ንሳቶምእውን ባህላውን ዘመናውን መጉዓዝያ ይበሃሉ። ዝተፈላለዩ ሸክሚታት ተሸኪማ ትጓዓዝ ዘላ ኣድጊ እያ። ካብ ናይ ዘመናዊ መጉዓዝያ ዝበሃሉ መን መን እዮም?

ብጣዕሚ ፍሉይ አተሃናንፃ ዘለዎ ቤተ ክርስትያን ብብጫን ፃዕዳን ሕብሪ ተለሚፁ መካበብያ ከዓ ብቡሉኬት ተነዲቁ ይርከብ፡፡ አብዚ ቤተ ክርስትያን ውሽጢ ዝተፈላለዩ ሓምለዎት ተክሊታት አለው፡፡ እዚ ቤተ ክርስትያን ንምጉብናይ ሰለስተ ፀዓዱ ዝመፁ ናብቲ በሪ እናከዱ ይርከቡ፡፡

ብላዕሊ ኬንዳ ወጢሩ ፅላል ብምፍጣር ናይ ስፌት መኪና ዘቐመጠ ሰብ እኒሆ፡፡ እዚ ሰብ ብኸምዚ መንገዲ ናይ ስራሕ ቦታ ምፍጣሩ ክበረታታዕ ዶ ይግብኣ?

ስፕሪስ ኣብ ኢትዮጵያ ብሰፊሑ ዝርከብ ብዙሕ ንጣር ዘለዎ ጽማቝ ፍረታት እዩ። እዚ መስተ ከምቲ ስሙ ዝሕብሮ ጽማቝ ጥራይ ዘይኮነስ ከም ስሙቲ ረጒድ እዩ። ነዚ ጥዑምን መስተ ንምስራሕ እንታይ ዓይነት ፍረታት ከም ዝጥቀሙ ዝያዳ ክትፈልጡ ዶ ትደልዩ?

አብ ሓደ ከባቢ ብፀልማት ዝተፈላለዩ ጎቦታትን ሽንጥሮታትን ዘለዎ ቦታ ኮይኑ ፀሓይ ናብ ሰፈራ እናአተወት ብፀሊምን ቀይሕን ድሕረ ባይታ ይርአ፡፡ ወሰን ወሰና ከዓ ቀይሕ ሕብሪ አለዋ፡፡ ወይ ጉድ እዚ ከዓ ከውሊ ፀሓይ ይበሃል፡፡

እዚ ኣብ ሓደ ድኳን ዝተደራረቡ ፍርያት ቸኮሌትን ካራሜላን ዘርኢ እዩ። እቶም ቀንዲ ምልክታት ስኒከርስ፡ ትዊክስ፡ ማርስ፡ እዮም። እተን ሕብራዊ ፓኬታት ኣብ መደርደሪ ተሰሪዐን ኣለዋ።

ኣብ ኣክሱም ዝርከብ ቴሌ መስራቤት እንትከውን፣ ሰባት ንዝተፈላለዩ ግልጋሎት ከም ሲም ፣ ድጅታል መስታወቅያን ካልኦትን ንምርካብ ተራ ሒዞም እንዳተፀበዩ እዮም።

ዋው ደስ ክብል ገዛ !!!! እዚ ገዛ እዚ ናይ ሓደ ሃፍታም ዝሰረሖ እዩ። እዚ ሃፍታም በዓል ገዛ ኣበይ ይመስለኩም ?

ፀሊም ሕብሪ ዘለዎ ሱፍን ፃዕዳ ሕብሪ ዘለዎ ሸሚዝን ዝገበረ ኮይኑ ናይ ኢትዮጵያ ሃገር ጠቅላይ ሚኒስተር ስለዝኮነ ሽሙ መን ይብሃል ይከውን?

ኣገዳሲ ኣርማ! እዚ ኣርማ ሚኒስትሪ ትምህርቲ ምዃኑ ዘርኢ እዩ።:ኣብ ማእከል ክፉት መጽሓፍ ኣሎ።:ኣብ ልዕሊኡ ድማ ብኣምሓርኛ "ሚኒስትሪ ትምህርቲ" ተጻሒፉ ኣሎ።:ኣብ ታሕቲ ብትግርኛ "MINISTRY OF EDUCATION" ተጻሒፉ ኣሎ።:እዚ ኣዝዩ ትርጉም ዘለዎን ኣነቓቓሕን ኣርማ እዩ!

አብ ፀሊም ዋልካ መሬት ክደርቁ ዝቀረቡ አዝርእቲ ብመሰመር ተዘሪኦም ይርከቡ፡፡ እዚ ብመስመር ዝተዘርኡ ተክሊ ስገም ተባሂሎም ይፍለጡ፡፡ እዞም ስገም እንዳደረቁን ክዕፀዱ እንዳቀረቡን እዮም፡፡ እዋይ እንጀራ ስገም ክፅብቅን ክጥዕምን ፍሉይ እዩ፡፡

ናይ ኢትዮጵያ ፊደራል ፖሊስ ኣብ ፅርግያ ተር ኢሎም ሓደ ዓይነት መስመር መሳርያ ሒዞም ሰላምታ ይለዋወጡ ኣለዉ ክልተ ካሊእ ዓይነት ተከደኑ ብርሕቀት ኣለዉ እንታይ እዮ?

እዚ ሓንቲ ናይ ጓል ፍኹስ ዝበለ ግራጭ ጫማ ኣብ ቅድሚት ቀይሕን ብጫን ቢቫ ሌየር ዘለዎ ይረአ ኣሎ። ኣብ ውሽጢ ድማ ዝተፈላለየ ሕብሪ ዘለዎም ንኣሽቱ ዕምበባታት ይረኣዩ ኣለው።

ኣብ ትግራይ ካብ ዝካየዱ ባህላዊ ናይ መርዓ ስነ ስርዓታት እቲ ሓደ ብጥልፍን ብዙርያን ዝካየድ እንትኸውን እዚ ናይ ካባ ዓይነት ናይ ባህሊ ትግራይ ኣይኾነን።

ሓንቲ ቀያሕ ሰበይቲ ጋመ ዝበሃል ቁኖ ተቆኒና አብ እዝና ፃዕዳ ሕብሪ ዘለዎ ብሪ ኩትሻ ገይራ አብ ርእሳ ከዓ ቆፃል ሕብሪ ዘለዎ ቃጤማ ገይራ ብዒባ ሕብሪ ድሕረ ባይታ ትርከብ፡፡ እዚ ቃጤማ አብ ርእስካ ዝእሰር መዓዝ እዩ?

እዚ ምስሊ እዚ ኣብ ጥቃ ገዛና ብቀረባ እንረክቦ ኣስበዛ እዩ። እዚ ኣስቤዛ እዚ ድማ ብዓቅምና ኣብ ቀረባ እንረክቦ እንትኮን ኣብዚ ዘለዉ ኣስቤዛ ድማ ካሮት፣ ቐስር፣ ካብሎ ወዘተ ዝኣምሰሉ እዮም።

እዚ ኣብ ኣዲስ ኣበባ ዝርከብ ህንጻ ዋና ቤት ጽሕፈት ሕብረት ኣፍሪቃ እዩ። ዓመታዊ ዋዕላታት ሕብረት ኣፍሪቃ ኣብዚ ይካየድ። እዚ ታሪኻዊ ህንፃ ብኽንደይ ዓመታት ዝኽሪ ምምስራት ሕብረት ኣፍሪካ ኮይኑ ኣገልጊሉ?

ደስ ዝብል ሕብሪ ዘለዎ ናይ ደቂ ኣንስትዮ ስኒከር ጫማ እኒሀ፡፡ እዚ ጫማ ቅልል ዝበለ እዩ፡፡ ቅለቱ ንጉዕዞ ተመራፂ ንኽኸውን ዶ ይገብሮ?

ካብ እቶም ኣዝዩ ብዙሓት ጥቅምታት ኣለዎ ካብ ዝብሃሉ ተከሊ ሓደ ዝኮነ እዩ። ንፀጉርናን ንነብስና ዝተፈላለየ ጥቅሚ ኣለዎ። እንታይ ይብሃል ሽሙ?

ብእምንን ሓመድ ዝትሰረሓ መካበብያ ሓፁር ዘሎ ኮይኑ ኣብ ውሸጡ ድማ ብጣዕሚ ዝብለ ገዛውቲ ኣለውሓምለዋይ ቦታ እውን ኣሎ ኣብ ምንታይ ቦታ ይመስለኩም?

ሓንቲ ጓል ኣነስተይቲ ኣብ ወንበር ተቐሚጣ ቅልል ዝበለ ፍላት ጫማ ተርኢ ኣላ፡፡ እዚ ጫማ ዋግኡ እውን ቅልል ዝበለ እንተይኮነ ኣይተርፍን፡፡ ግን ሰባት ዓይኖም ዋግኡ ናብ ዝኸበረ ነገር ዝገብሩ ንምንታይ እዩ?

እዚ ተክሊ እዚ ብጣዕሚ ደስ ዝብለካ ተክሊ እዩ። እዚ ተክሊ እዚ ኣምፕል ማንጎ ይበሃል። እዚ ኣምፕል ማንጎ እዚ ኣብ ሓደ ኦም ቡዙሕ ፍረ ክሕዝ ይክእል እዩ።

ካብ ተክልታት ሓደ ዝኮነ ቀይሕ ሽኩርቲ ንደቂ ሰባት ንምግብነት ዝውዕል ዓይነት ተክሊ እዩ። ኣብ ጥዕና ደቂ ሰባት ኣገዳሲን ኣድላይን ምኳኑ ትፈልጡ ዶ?

ጋባን ዝገበረት መምህር ኣብ ብላክቦርድ ተምህር ኣላ፡፡ ኣብቲ ክፍሊ ዘለዉ ተመሃሮ ይከታተልዋ ኣለዉ፡፡ ሞያ መምህርነት ክብሩ እስካብ ክንደየናይ ዝኣክል እዩ?

ኣብ ሓደ ግቢ መኖርያ ገዛ ዝተፈላለዩ ሓምለዋይ ኣትክልቲ ኣለዉ ኣብቲ ካንሸሎ በሪ ድማ ስልኪ ቁፅሪ ኣሎ ። ኣብቲ በሪ ናይ መን ፎቶ እዩ ዘሎ ?

እዞም ዕሸላት ወጣታት ኩዕሶ እንዳተፃወቱ ንርኢ ኣለና። እዞም ኩዕሶ ዝፃወቱ ዘለዉ ወጣታት እዚኦም ኣብ ውድድር ሻምፒየን ኩዕሶ ንክሳተፉ ይዳለዉ ኣለዉ።

ናይ ኩዕሶ ጋንታ ደገፍቲ ኣብ እስታድየም ኮፍ ኢሎዉ ገሊኦም ደው ኢሎም ኣለዉ እቲ ማልያ ናይ ምንታይ ጋንታ ደገፍቲ እዮም ?

ኣብ ሓምለዋይ ገረብ ዉሕጅ ይወርድ ኣሎ ኣብቲ ገርብ ፃዕዳ ግመ ኣሎ ። እዚ ቦታ ኣበይ ክልል ን ወረዳ ን ይርከብ ?

ደገፍቲ ሰብዓ እንደርታ ናይ መለለይ ማልይኦም ጌሮም ተኣኪቦም ኣብ ማእከል ፅርግያ ኣለዉ እዞም ደገፍቲ ናይ ሰብዓ እንታይ ይገብሩ ኣለዉ ?

እዚ ብባህላዊ ቅዲ ክርስትና ኢትዮጵያ ዝተሃንጸ ዓቢ ቤተክርስትያን የርኢ። እቲ ቤተክርስትያን ሰፊሕ ናይ ጉባኤ ዓቕሚ ዘለዎ ኮይኑ ኣብ ላዕሊ ክርስትያናዊ መስቀል ተቐሚጡ ይረአ። እዛ ቤተ ክርስቲያን ኣበይ ከም እትርከብ ክትግምቱ ትኽእሉ ዶ?

ጋመ ተቖኒና ኣብ እዝና ናይ ብሩር ኩትቻ ገይራ ኣብ ክሳዳ ፀሊም ማዕተብ ዓኒቓ ዘለቶ ኸባቢ ድማ ኣብ ገጠር ይመስል እቲ ኣብ ንግባራ ዝኣሰረቶኸ እንታይ ይበሃል ።

ስርዓተ ጥምቀት ካብቶም ኣብ ኢትዮጵያ ኦርቶዶክስ ቤተክርስቲያን ካብ ዝካየዱ ስነ ስርዓታት እቲ ሓደ እዩ። ኣብ ኦርቶዶክስ ተዋህዶ ቤተክርስቲያን ወዲ ብ40 መዓልትን ጋል ኣንስትየቲ ብ80 መዓልታን ይጥመቑ።

ብዘገርም መልክዑ ተመሳሳሊ ባህላዊ ኣከዳድና! እተን ኣብ ስእሊ ዘለዋ ደቂ ኣንስትዮ ተመሳሳሊ ጽቡቕ ዩኒፎርም ተኸዲነን ኣለዋ! ጽሬት! እቲ ክዳውንቲ ብቐንዱ ጻዕዳ ኮይኑ፡ ሰማይ/ፍኹስ ዝበለ ሰማያዊ ጥልፊ ወይ ስልማት ኣለዎ!

ናይ ቅድስት ድንግል ማርያም ምስ ፍቁር ወዳ ከምኡውን ናይ መስቀል ቅርፂ ዘለዎ ናይ ሰባኺ መደገፊ ይርአ ኣሎ፡፡ እዚ መደገፊ ጥቕሙ እንታይ እዩ?

ኣብ ኣቅሓ ቀይሕ ሕብሪ ዘለዎ ፍራምረ ተኣኪቡ ኣሎ ብድሕሪኡ ድማ ሓምለዋይ መሬት ኣሎ ። እዚ ዕይነት ፍረ እንታይ ይብሃል ?

ኣብ ኮስሞቶክስ መሸጢ ቦታ ዘሎ ኮይኑ ቫዝልንን ሎሽንን ሻንቦን ዝኣመሳሰሊ ዘለው ኮይኖም ደቂ ኣንስትዮን ደቂ ተባዕትዮ እዮም ዝጥቀምሉ። እንታይ ዓይነት ጥቅሚ ይህቡና?

ኣብ ዘይተረጋግአ ዝመስል ቦታ ሰባት ሳንዱቕን ካልእን ኣንጠልጢሎም ይኸዱ ኣለዉ፡፡ ኣብዚ ኩነት ዘለዉ ሰባት ብኲናት ምኽንያት ካብ መረበቶም ዝተመዛበሉ ዶ ይኾኑ?

ኣብ ሹቅ ዝተደርደሩ ዝተፈላለዩ ዝተዓሸጉ በዝሒ ዘለዎም ናይ ምግቢ ዕይነታት ኣለዉ ። ዋጋ እና ሹም ዝርዝሮም እንታይ እንታይ እዮም ?

ሓደ ንእሽቶ ወዲ ናብ ሰማያዊ መኽዘን ዝመስል ገዛ ክኣቱ ይርአ። እቲ ከባቢ ብተፈጥሮኣዊ ብርሃን መዓልቲ ዝተመልአ እዩ። እዚ ምስሊ ህጹጽ መዕቆቢ ወይ መሰረታዊ ደገፍ ኣዳራሽ ምዃኑ ይሕብር። ቁሩብ ቃንዛ ልብን ናይ ተስፋ ስምዒትን የቕርብ።

ናይ ዲፕሎማስያዊ ዝምድናን ምትሕብባርን ስምዒት ይህብ። ኣብቲ ምስሊ ምክትል ከንቲባ ከተማ ኣዲስ ኣበባ ኣዳነች ኣበበን ኣምባሳደር እስራኤል ራፋኤል ሞራቭን ኣብ መንበር መምስባንዴረኦም ኮፍ ኢሎም ኣፍራዪ ዘተ ክገብሩ ይረኣዩ። ኣየኖት ክልተ ሃገራት እየን ብድሕሪት ዝረኣያ?

ኣዋጅ ዝወፀሉ ነጋሪት ጋዜጣ ብሄራዊ ክልላዊ መንግስቲ ትግራይ ይርአ ኣሎ፡፡ እዚ ጋዜጣ ልሙድ ስርሑ ኣዋጅት ሒዝካ ምምፃእ እዩ፡፡ ደስ ዝብል ስርዓት እዩ፡፡

ኣብ በቅሊ ዝደየበ ሓደ ሰብ ባንዲራ ትግራይ ሒዙ ይንበልብል ኣሎ ። እታ በቅሊ ባንዲራ ትግራይ ኣብ ሙሉእ ሰውነታ ትሳኢላ ኣላ ።

እውይ ኣቐራርባ ቡና ደስ ክብል ውሒፅሒፅ ዝብል ጀበና ምድ መደከሪ ዕጣኑ፣ ፈንድሻን ፣ ፍንጃልን ቖፅሊ ተጎዝጊዙ እንሄ እቲ ኸባቢኡ ግን እንታይ እዩ ?

ኣብ ዝተፈላለየ ብርጭቆን ጥርሙዝን ዝተፈላለየ መስተታት የርኢ። ብርጭቆ ቢራን ዊስኪ ወይ ብራንዲ ዝመስል መስተታትን የጠቓልል። ዝተፈላለየ ምርጫታት ከመልክቱ ይኽእሉ። ነዞም ዝተፈላለዩ መስተታት ክትዕዘብ ከለኻ እንታይ ዓይነት ስምዒት እዩ ዝስምዓካ?

ሰማያዊን ሃሳስ ሰማያዊ ፃዕዳ ሕብሪ ዘለዎን ፅላላት ኮይነን ከፍ መበዚ ወንበራትን ደስዝብል ምግብታት ዘለዎ እዩ። እንታይ ይብሃል ይመስለኩም ሽሙ እቱይ ሆቴል?

ኣብ ክቢ ፈርኔሎ መቅሎ ሰክቲታ ቡና እናቀለወት ኣብ ጎኑ ኣብ ጣውላ ሓሙስተ ፈናጅል ደፊኣ ኣላ ። እዞም ፈናጅል ፍሉይ ሽሞም እንታይ እዩ ?

ሓንቲ ኣደ ንታሕቲ ተቆኒና ሳርዴታ ዘለዎ ቆልዓ ሓዚላ ብማሕዘል ዛዕጎል ዘለዎ ፣ጥልፊ ጌራ ፣ ኣብ ምንታይ ኮፍ ኢላ ኣላ ?

ክዳና ሳዕሪ ዝኾነት ግድግዳ ገዛ ትርአ ኣላ፡፡ ካልእ ክፍሊ ዓለም ኣብ በዓቲ ኣብ ዝነበረሉ ዘመን ወለዲ ከምዚ ዓይነት ገዛ ሰሪሖም ነይሮም፡፡ ሎሚ ድኣ ንምንታይ ድሕሪት ተረፍና?

ጽዑቕ ጽርግያ ወይ ዕዳጋ ከባቢ ዘርኢ እዩ። ንመጀመርታ ግዜ ክትጥምቶ ከለኻ፡ ብዙሓት ንኣሽቱ ሕብራዊ ፕላስቲክ መንበር (መብዛሕትአን ሰማያዊ ገሊአን ድማ ሐምላይ፡ ጻዕዳን ሮዛን) ትርኢ። እተን መንበር ኣብ ጽላል ተሰሪዐን ሰባት ኮፍ ኢሎም ይርከቡ።

መርዑት ባህላዊ ክዳን ተከዲኖም ፍሽክ ይብሉ ኣለዉ እታ መርዓት ወርቂ ኣብ ክሳዳን ኢዳን ኣለዋ ። ዋጋ ንይቲ ክዳን ክንደይ እዪ ?

ኣብዚኣብ ላዕሊኣብ ሓንቲ ብእምኒ ዝተሰርሐት ቤተክርስትያን፡ብዙሓት ጻዕዳ ክዳን ዝተኸድኑ ሰባት ኮፍ ኢሎም ኣለዉ። ኣብ ካልኣይ ክፋል ድማ ኣብ ደጋዊ ከባቢ ዓበይቲ ኣኻውሕ ዝበዝሖ ኣኽራንን ንጹር ሰማይን ይርአ። እቶም ኣብ ላዕሊ ኣብ ስእሊ ዘለዉ ሰባት እንታይ ይገብሩ ኣለው?

እዚ ብልቃጥ ናይ ኣዋስዳ ቅብኣት እዩ፡፡ እዚ ቅብኣት ብመድሓኒትነት ኣብ ግልጋሎት ይውዕል ዘሎ እዩ፡፡ እዚ ነገር ብሰብ ሞያ ሕክምንና ዝእዘዝ ኣይመስለንን፡፡

ኣብቲ ሜዳ ብርክቲ ዝበሉ ቆልዑት ኩዕሶ እግሪ እናተፀወቱ ኣለው። ኣጥቅኡ እውን መንበሪ ገዛውትን ባጃጅ ኣለው። ኣቶም ቆልዑት ብቁፅሪ በዝሖም ክንደይ ይመስለኩም?

ብርክት ዝበሉ ናይ ፍንጃል መትሓዚ ሰርቪስ ንክሽየጡ ተደርዲሮም ይርከቡ፡፡ ሓንቲ ዝተፈላለየ ቅርፃ ሕብሪ ዘለዋ ፍንጃል ብኢድ ሰብ ተታሒዛ ትርከብ፡፡ ደስ በሃሊን ማራኪትን ፍንጃል እያ፡፡

ካብ እምኒ ተፈልፊሉ ዝስራሕ መስቀልን ሓወልቲ ቅርፂ ዘለዎናይ ቁልፊ መስርሒ ከምኡውውን ክሪታት ኣሎ ። እዚ ቅርፅታት እዚ ኣብ ምንታይ ተቀሚጡ ኣሎ ?

ኣብ መስጊድ ብዙሓት ሙስሊም ዓበይትን ኣንእሽትን ኮፍ ኢሎም ቁርኣን እንተንብቡ ን ክልተ ሓጅታት ድማ ማይክ ሒዞም ኣብ ምንፃፍ ኮፍ ኢሎም ኣለዉ ።

እዚ ካብ ዕንጨይቲ ዝተሰርሐ፡ ሰለስተ ደረጃ ዘለዎ፡ ዝዕጸፍ ደረጃ መሳልል ይረአ ኣሎ። ብጸጋም ኣብ ክፉት ኣቀማምጣ ክርአ እንከሎ፡ ብየማን ድማ ኣዝዩ ትኽ ዝበለ ኣቀማምጣ ኮይኑ ይርአ። እዚ ኣብዚ ዝረአ ዘሎ ንምንታይ ከምዝውዕል ክትነግረኒ ትኽእል ዲኻ?

ሣንጐ ኣብ ከባቢና ካብ ዝበቑሉ ምቑር ፍረ ዘለዎም እፅዋት ሓደ እዩ፡፡ እዚ ተኽሊ ሃገር በቆል ድዩስ ካብ ካልእ ሃገር ዝመፀ?

መብዛሕቲኡ ግዜ ደቂ ኣንስትዮ ካብ እቶም ንመመላክዒ ኢለን ካብ ዝጥቀማሎም ሓደ ዝኮነ እዩ። ቁኖ ድማ ይብሃል ።እዙይ ቁኖ እንታይ ይብሃል ሽሙ?

ሓደ ዓይነት ሕብሪ ብዘለዎም ነፋሒቶን ቁሳቑስን ዝደመቐ መድረኽ እኒሀ፡፡ እዚ መድረኽ ከምዚ ወቂቡ ክርአ ዝኸኣለ ንምንታይ ዓይነት ሰብ ንምቕባል እዩ?

ብተለምዶ "ትግራይ ሽሩባ" ተባሂሉ ዝፍለጥ ባህላዊ ናይ ኢትዮጵያ ወይ ኤርትራዊ ቅዲ ጸጉሪ ርእሲ ዘርኢ እዩ። እቲ ጸጉሪ ብዘይ ቱርባን ንድሕሪት ተኣሲሩ ኣሎ። እንታይ ዓይነት ርእሰ ምትእምማን ወይ ባህላዊ ትምክሕቲ እዩ ዘመሓላልፍ?

ሓደ ቀይሕ ሰብአይ ግንባሩ ምልጥ ዝበለ ቀይሕ ክዳን ተከዲኑ አብ ሊላን ፀሊምን ሕብሪ ድሕረ ባይታ ይርከብ፡፡ እዚ ሰብአይ ግንባሩ ጨምዲዱንጎኒ እናጠመተ ይርከብ፡፡

ሰብኣይ ኣብዑር ተጠቒሙ እንትሓርስ እግሪ እግሪ እቲ ሓረስታይ ድማ ሰብኣይን ሰበይትን እንትዘርኡ ይርአዩ ኣለዉ፡፡ እዚ ስራሕ ብሓቂ ሕብረት የድልዮ ድዩ?

እዚ ቀይሕ 3250 ዋት ዝዓይነቱ ጀነሬተር ተተኺሉ ከምዘሎ ዘርኢ እዩ። ኣብ ብሓጺን ዝተሰርሐ መስቀላዊ ኣካል መንበሪ ተዓጽዩ፣ መቆጻጸሪታትን ናይ ሓይሊ መውጽኢ ወደባትን ኣብ ጎድኑ ይርከብ። እቲ መበገሲን መዝሓሊ ሓዊን እውን ንጹር እዩ።

ሳሙና ዲቫን ሳንላይትን ካልእን ናይ ክዳን ሳሙና ኣብ ሹቅ ተደሪድሩ ዝሽየጥ እዩ። ሳሙና ዝረሰሓ ክዳን መሕፀቢ ብጣዕሚ ዘፅርን ፅቡቅን ዓፋሪን እዩ።

እዚ ሓደ ኣባል ሰራዊት ምሉእ ወተሃደራዊ ክዳን ተኸዲኑ ዘርኢ እዩ። ቀጠልያ ናይ መኮነን ዩኒፎርምን ብቱፋ ዝተሸፈነ ክዳንተኸዲኑ ኣሎ። ኣብ ርእሱ ወተሃደራዊ ምልክትን ናይ ክብሪ ምልክትን ዘለዎ ቆቢዕ ተኸዲኑ ኣሎ። እዚ ዓይነት ዕጥቂ እንታይ ዓይነት ተግባር እዩ ዝውክል?

ናይ ፋብሪካ ምርት ዝኮነ ናይ ህፃውንቲ ዝጥቀሙሉ ዓይነት ፀባታት ሓደ ዝኮነ ኣንከር እዩ ኣብ መደርደሪ ዘሎ ። እቲ ኣብ ትሕቲኡ ዘሎ ኣብ ጎማ እንታይ እዩ?

ሓደ ሰብ ኣብ ማንካ ቀይሕ ዱቄት ቺሊ (ስልሲ ወይ በርበረ ናብቲ ሕልበት) ይውስኽ ኣሎ። እቲ መሶብ ሕብራዊ ቅርጺ ኣለዎ። እቲ ምግቢ ድማ ኣዝዩ ጥዑም ይመስል። እዚ ምግቢ እዚ ክሳብ ክንደይ ቀመማዊ ክኸውን ይኽእል?

ካብ ዓይነታት ምግቢ ጥብሲ፣ ቅቅልን ጥረ ስጋን ብእንጀራ ቀሪቡ ኣሎ ። ንስካትኩም ካብቶም ተዘሪዚሮም ዘለዎ ዓይነታት ምግቢ እንታይ ትፈትዉ ?

ዕዳጋ ጥሪት ወይ ዕዳጋ ጥሪት ኣብ ኢትዮጵያ። ኣብ ትሕቲ ካንቫስ ናሕሲ ዝተወደበ ቦታ ኮይኑ፡ ከብቲ ብሓጺናዊ ሓጹር ተፈላልየን ኣለዋ። ንንግዲ እንስሳታት ወይ ንመደባት ምርባሕ ክውዕል ይኽእል። ኣብዚ ዕዳጋ ዝሽየጣ ከብቲ ብቐንዱ ንጸባ ንምፍራይ ድየን ወይስ ንስጋ?

አብ ሃገርና ብርክት ዝበሉ አትሌታት ዘለዎ እንትኮኑ ንሃገሮም ብርክት ዝበሉ መዳሊያታተእውን ዘበርከቱ እዩም። ካብአቶም ቀናኒሳ ፤ጥሩነሽን ካልኦት እንትኮኑ እዚም ናይ ኬንያ ከ ሹሞም መን ዝበሃሉ ይመስለኩሙ?

ነዋሕ ኦም ስየ ኣብ ማእከል ጽርግያ ክሳዕ ክንደይ ጽብቕትን ዝድነቕን ትመስል! ረጒድ ጅርባኡን ኣብ ልዕሊኡ ዘሎ ቆጽልን ፍሉይ መልክዕ ይህቦ። እዛ መስተንክር ገረብ ንጽባቐ እቲ ጽርግያ ክሳብ ክንደይ ትውስኸላ?

ዲኮር ብዝተፈላለዩ ሕብርታት ዘለዎም ባህላዊ ስፈታትን ኣርተፍሻል ዕንባባታትን መጋረጃን ዝመልከዓን ዘገፀን ኣብ ማእከሉ ብዕንፀይቲ ዝተሰረሓ ክልተ ወንበር ዘለዎ ኮይኑ ዲኮር ደስ ዶ ይብለኩም?

ጀርዲን ወይ መሬት ሕርሻ ኣብ ዝለምዕሉ እዋን፡ "ኮር" ዝበሃል መሳርሒ ንሕርሻ ይጥቀመሉ። እቲ መሳርሒ ዕንጨይቲ መትሓዚ ዘለዎ ኮይኑ መሬት ንምኹዓትን ንምምዕርራይን ይጥቀመሉ። ስለምንታይ ኣብ ገጠር ብሰፊሑ ይጥቀመሉ?

እዚ ኤሌከትሮኒክስ እስተሽነሪ ኮይና እዛ ዓይነት መሳርሒ ድማ ፕሪንተር እያ። እዛ ፕረንተር ድማ ኢፕሶን ትባሃል። እዛ ፕሪንተር እዚኣ ቡዙሕ ወረቀት ኤ4 ዝባሃል ክንጥቀመላ ንክእል ኢና።

ኣብዝ ዝተፈላለዩ ናይ ገዛ መፀባበቂታት ንርኢ ኣለና። ከምኡ እውን ናይ ደቂ ኣነስትዮ መፀባበቂታት ንርኢ ኣለና። እዚ መፀባበቂታት ዝሽየጠሉ ቦታ ኣበይ ይከውን?

ዋው ደስ ክብል በዝሒ ዘለዎም ፃዕዳ ሕበሪ ዝሓዙ ፈናጅልን ብጣዕሚ ዓብይ ዝኮነ ካብ ሓመድ ናይ ሸክላ ዝተሰረሐ ጀበና እውን ኣሎ። እዙይ ስነ ስርዓት ኣቀራርባ እንታይ ይመስለኩም?

ፀሊም ዝሕብሩ Adidas ጫማ ይርአ ኣሎ፡፡ እዚ ጫማ ምቾት ዘለዎ እዩ፡፡ ኣዲዳስ ካብቶም ፅሬት ዘለዎም ፍሉጣት ጫማታት ሓደ እዩ፡፡ እዚ ሽም ናይቲ መፍረዪ ትካል ድዩስ ናይቲ ጫማ ባዕሉ?

ሙዚቃ ዝቀነባበረሉ ስቱድዮ ይርአ ኣሎ፡፡ እዚ ካብ መድረኽ ወፃኢ ኣብ ገዛ ኩፍ ኢልካ ዝቕረፅ ሙዚቃ ካብ ኣብ መድረኽ ፊት ንፊት ዝቕረፅ ሙዚቃ ብምንታይ ይበልፅ?

ናይ ህፃውንቲ ዝተፈላለዩ ዳይፐር በቢደረጆኦም ብቁፅሪ ተፈልዮም ኣብ ሹቅ ዝሽየጡ እንትኮኑ፣ ዳይፐር ናይ ንህፃውንቲ መቀመጫ ዘይመልጥ ብጣዕሚ ምችው እዩ ።

ኣብ ኦርቶዶክስ ተዋህዶ እምነት ክርስትና ካብ ዝኮኑ ኣብ ክሳዶም ኮነ ኣብ ኢዶም ምእሳር እምነቶም ዘረጋግፅሉ ካይኑ እንታይ እናተባህለ ይፍለጥ ?

ክንደይ ከቢድን በዳህን እዩ! እቲ ደረቕ መሬትን ኣኻውሕን ንጸገም ህይወት ዘርኢ እዩ። እቶም ህጻናት ኣብ ጥቓ ንእሽቶ ዓይኒ ማይ ማይ ንምርካብ ክጽዕሩ ይረኣዩ። እዞም ቆልዑ ጽሩይ ማይ ክረኽቡ ይኽእሉዶ?

መንደቕ እምኒ ዘለዎን ብኸፊል ዝርአ መስቀል እምኒን ዘለዎ ከባቢ ኣሎ። እዚ ድማ ዓበይቲ ናይ ቤተ ክርስቲያን በዓላት ከም በዓል ፋሲካ (ትንሳኤ) ወይ ልደት (ልደት) የመልክት። ነዚ ስነ-ስርዓት ምስ ረኣኻ እንታይ ዓይነት መንፈሳውን ሰላማውን ስምዒት ይስምዓካ?

ዝተፈላለዩ ሰባት አብ ፀልማት ሃሳስ መብራህቲ ዘለዎ ቦታ መጋየፂ ገይረን ይርከባ፡፡ ኢሬ ቲቪ ዝብል ብአራንሺ ሕብሪ ተፃሒፉ አብ ፀሊም ድሕረ ባይታ ይርከብ፡፡ ናይ ኤርትራ ደርፊ ትፈትው ዶ?

ዶ/ር ደብረፅዮን ገብረሚካኤል ይበሃሉ ፡ኣብ ትግራን ናይ ክልል መራሒ ኮይኖም እንዳሰርሑ ኣብዝነበሩሉ ግዜ ትግራይ ናብ ጦርነት ኣትያ ነይራ ፡ ሎሚኸ እንታይ ይሰርሑ ኣለዉ ?

ህፃውንቲ ተምሃሮ ኣብ ክፍሎም ብጣዕሚ ብዝተመላከዐ ብዙሓት ሰሓብቲ ዝኾኑ መጋየፅታትን መምሀርትን ዝኾኑ ስእልታት ኣለውዎ ኣብቲ ክላስ ዘለዉ ተምሃሮ በዝሖም ክንደይ?

ብዙሓት ህፃውንቲ ተሰብሲቦም ይጫወቱ ኣለዉ ። ኣብ ቕድሚኦም ደው ዝበለ ሓፂን ኣሎ ። እቲ ዘለውዎ ቦታ ስታድየም ድዩስ ካልእ ?

አዝያ ደስ ብሃሊትን ውቅብቲ ዝኮነት ሓንቲ ጎል ኣንስትየቲ ኮይና ጋመ ሰለስተ ኣልባሶ ዘለዎ ቁኖ ዝተቆነነት እያ። ኣብ እዝና ገይራቶ ዘላ እንታይ ይብሃል?

ኣመራርሓ ናይ ግዝያዊ ምምሕዳር ክልል ትግራይ ኣቶ ታደሰ ወረደ ምስ ካልአት ኣመራርሓ ኣብ ወረቅት እንትፅሕፉ የመላክት ። ክልተ ሰባት ግን ደው ኢሎም ኣለዉ ።

ኣብዚ ኣብ ፕላስቲክ ቅርጺ ዝተሓዙ ብዙሓት ናይ ዕንጨይቲ ዘመናዊ ኩሕልታት ኣለዉ። እዞም መሳርሒታት ብብዙሕ ሕብሪ ይረኣዩ፤ መብዛሕትኦም ቡናዊ፡ እቲ ሓደ ቀይሕ እዩ። ኣብ ስእሊ ዘለው እንታይ ዓይነት ኣቁሕታት እዮም?

ብመሓሪ ዮሃንስ ገብሩ ዝተፅሓፈት ትግራይ ሎሚ ከ ናበይ? እትብል መፅሓፍ በዚሒተጋደልቲ ዘለው ኮይኖም ናይ ትግራይ ባንዴራ እውን ሒዞም ኣለው። እዛ ምፅሓፍ ብማዓዝ ዓ/ም ተፃሒፋ ይመስለኩም?

ጋዜጠኛ ናይ ኢቢኤስ ዝኮነ ናይ ባዕሉ ሸው ዘለዎ ጋዜጠና ሰይፉ ፋንታሁን እዩ ። ካብቶም ሰይፉ ተከዲንዎም ዘሎ ሸሚዝ እንታይ ሕብሩ ?

እዚ ካብ ናይ ኣፍሪካ ብሔረሰባት ሓደ ዝኾነ ሰብ ዳርጋ ዕርቃኑ እኒሀ፡፡ እዚ ሰብ ብኸምዚ ክርአ ዝኸኣለ ክዳን ስለዝሰኣነ ዶ ይመስለኩም?

ኣብዚ ኣብ ጎደና ከተማ ዝርከብ ገዛ ዘርኢ እዩ። ኣብቲ ገዛ ዓቢ ጽሑፍ ኣሎ፤ “ስፔሻል ቀረፅን ክትፎን”ዝብል ይንበብ። ኣብቲ መእተዊ ካብ ቀይሕን ጻዕዳን ጨርቂ ዝተሰርሐ ስልማት ጌጽ ኣሎ። ኣብቲ መእተዊ እንታይ ዓይነት ስልማት ይረአ ኣሎ?

ዝተፈላለዩ ናይ ክሳድ ጌጣ ጌጥ መጋየፂ ተኣኪቦም ኣለዉ ። ሕብሮም እውን ወርቃማ እዩ ። ናይቲ ጌጣ ጊጥ ዋጋ ክንደይ ይከውን ።

እቶትና ንህልውናና ዝብል ጋዜጣ ዝተፈላለዩ ዛዕባታት ሒዙ ወፂኡ እኒሀ፡፡ ጋዜጣ ካብ ካልኦት ሚድያታት ብፍላይ ካብ ኤለክትሮኒክ ሚድያ ብምንታይ ምኽንያት ዝበለፀ ክኸውን ይኽእል?

ናይ ኦፊስ ኣቁሑታት ኣለዉ ከም ጠረጵዛ ፣ ሸልፍ ፣ ተሽከርካሪ ወንበር ፣ ርሕቅ ኢሉ ወናብር ኣሎ ኣብቲ ጣልላ እንታይ ኣላ ?

እዚኦም ኣዝዮም ጽቡቓትን ድሙቓትን ሰማያዊ ጽፍሪ እዮም! እቲ ጽፍሪ ብናይ ሳንዱቕ ሬሳ ወይ ርብዒ ቅርጺ ይስራሕ። ኣዝዩ ጽሩይን ዓይኒ ዝማርኽን ማንኪዩር እዩ።

ባህላዊ ክዳን ዝተከደኑ መርዑት ምስ ባህላዊ ኪዳን ዝተከደኑ ሰባት ይስዕስዑ ኣለዉ ። እቲ ዳስ መብራህቲ ኣለዎ ። መርዓ እንታይ ጥቅሚ እልዎ ?

ኣብቲ ጠረጴዛ ናይ ወረቐት ሰነዳትን ጥርሙዝ ማይ ዝሓዘ ጥርሙዝ ማይን ኣሎ፡ እዚ ድማ ዘተ ከም ዝካየድ ዘመልክት እዩ። ኣብ ድሕሪት ድማ ብዙሓት ተዓዘብቲ ኣብቲ ክፍሊ ኮፍ ኢሎም ኣለዉ። ኣኼባ ብዛዕባ እንታይ ዓይነት ጉዳይ ክኸውን ይኽእል?

ጥርሙዝ ናይ ቪምቶ ፍረ ሽሮፕ ተገሊጹ ኣሎ። እዚ መስተ እዚ ካብ ዝተፈላለዩ ጽማቝ ፍረታት፡ እንተላይ ካብ ወይኒ፡ ጸሊም ፍረታትን ስትሮቨሪን ዝስራሕ እዩ። ኣብዚ ዝተርኣየ መስተ ቀንዲ መኣዛታት ፍረታት እንታይ እዮም?

ካብ ዕንጨይቲ ዝተሰርሐ ሞቀጫ ይርአ ኣሎ፡፡ እዚ መቆጫ ናይ ሕድ ገዛ ንብረት እዩ ክበሃል ይኽእል እዩ፡፡ እዚ ንብረት ንምንታይ ይጠቅም?

ዘመናዊ ዩሬካ ዊርልዊንድ ቫክዩም ክሊነር ብሰማያውን ግራጭን ሕብሪ ዝሓዘ ይረአ ኣሎ። እቲ ናይ ሓመድ መትሓዚ ንጹር፣ መጽረዪ ድማ ብጎኒ ይርአ። ሕብሪ ናይቲ ሓመድ ዝሓዘ መትሓዚ እንታይ እዩ?

ኣብ መኣከቢ ኣዳራሽ ካብ መራሕቲ ሃይማኖት ይኹኑ ካብ ተራ ሰባት ዝተውፃዕፅኡ ብዙሓት ተኣኪቦም ኣለዉ ጠጠው ኢሎም እዮም ዘለዉ ፡ እንታይ ዝገብሩ ዘለዉ ይመስል ?

እዚ ዕንቑታት አዩ ዝተፈላለዩ ሕብርታት ኣለውዎ ፡ እዚ ኣብ ኽባቢ ኽልል ጋምቤላ ዝርከቡ ማሕበረሰብ ኣብ ክሳዶምን ማእገሮምንዓጢቖም ዝጥቐሙ ንመጋየፂ እዮም ዝጥቐሙሉ ።

ፎቶ ዋልታ ዝብል ባነር ኣብ መንድቅ ተለጢፉ ኣሎ ። ብየማንን ፀጋምን እቲ በሪ ዝተለጠፈ ፎቶ ኣሎ ። ናይ ሓደ ፎቶ ዋጋ ክንደይ እዩ ?

ኣብ ፍሉይ ናይ ኩማታትን ጐቦታትን ገፀ ምድሪ መንበሪ ገዛውቲ ይርአዩ ኣለዉ፡፡ እዚ ቦታ ንምርኣዩ ደስ ዝብል እዩ፡፡ ኣብኡ ንምንባር ከ ደስ ዶ ይብል?

ኣብ ተፈጥራአዊ እምኒ ማይ ዓቂሩ እሎ እብ ዝርይኡ ድማ ኣትክልቲ ኣለዉ ። እቲ እምኒ ብ ምንታይ ሜላ ተፈልፊሉ ኣሎ ?

መብዛሕትኡ ኣብ ገጠር ዝርከብ ማሕበረ-ሰብ በኣግባቡ አዳልዩ ንመስተ /ብፍላይ ድማ ንስዋ/ መተኣናገዲ ዝጥቀመሉ ኮይኑ ፤ ኣብ ከመይ ዝበሉ ከባብታት ይበቁል ?

ካብ እንስሳ ዘቤት ሓንቲ ዝኮነት በቅሊ እንትከውን፣ ሓሰርን ንፋይን እትምገብ ንዝተፈላለዩ ንንብረት ካብ ቦታ ናብ ቦታ ብጋሪ መጓዓዚ እትጠቀም እንስሳ እያ።

ቀይሕ ምንፃፍ ተነፂፉ ሓንቲ መንእሰይ ኣብቲ ምንፃፍ ሓፂር ጉርዲ ፀሊም ጌራ ናይ ላዕላ ጃኬት ጌራ ትከድ ኣላ ሰባት እውን ኮፍ ኢሎም ይሪእዋ ኣለዉ እዛ ጋይ እንታይ ትገብር ኣላ ?

እዛ ናይ ሓወልቲ ስባር ኣብ ጥንታዊ ቤተ ክርስቲያን ኣኽሱም ፅዮን ግቢ ትርከብ እያ፡፡ ካብ ካልኦት ፍልይ ዝገብራ ናይ ጦር ምስሊ ዝተቐረፀላ ምዃኑ እዩ፡፡ እዚ ጥበብ የግርመልኩም ዶ?

ኣብ ቅድሚት ዓቢይ ጻዕዳ ብዙሕ ደርቢ ዘለዎ ህንጻ ኣሎ። ኣብኡ ሰማያውን ጻዕዳን "ባጅ" ደው ኢላ ትረአ፣ እዚ ከባቢ እዚ ክሳብ ክንደይ ጽዑቕ ይመስል?

ሰባት ኣብ ፊሊምን ካሜራን ኣብ ዘይነበረሉ እዋን ኣብ ኣደባባይ ብተውኔት መልክዕ ንሰባት የዘናግዑ ነይሮም። ኣብቲ መድረክ ወይ ኣደባባይ እቲ ተውኔት ኣብዝረኣየሉ እዋን እቶም ተዋነይቲ ነፃነት የብሎም ምክንያቱ ንከይሰሓሓቱ ብጣዕሚ እዮም ዝጭንቁን ዝፅበቡን።

ተከተልቲ ክርስትና ካብ ዝጥቀሙሉ ሓደ ድባብ እንትኮነ መብዛሕቲኡ ግዜ አብ ዓበይቲ በዓላትን አብ ቀበርን ሕዘሙዎ ዝዎፅኡ እዩ። ድባብ ካብ ምንታይ ዝስራሕ ይመስለኩም?

ኣብዚ ዝረአ ዘሎ ብዙሕ ጨናፍርን ብዙሕ ሕብሪ ዘለዎም እሾኽን ዘለዎም ተኽልታት ኣብ ሓደ በረኻዊ ከባቢ ብብዝሒ ተዘርጊሖም ይረኣዩ። እቶም ኣብ ስእሊ ዘለዉ እሾኽ ዘለዎም ተኽልታት ኣብ ከመይ ዝበለ ከባቢ እዮም ዝርከቡ?

ብዓረብያ ሒዞም እናዘሩ ሙዝ እናሸጠ ይርኣ ኣሎ ። እዞም መናኣሰይ ስለስተ ኮይኖም ኣብ ከተማታት ትግራይ ብፍላይ ድማ ኣብ መቀለ ይዝውተር ። ኣብ ከባቢኩም ይሸጡ ዶ ?

ኣብዚ ሓደ ሰበይቲ ደው ኢላ ትረአ። እቲ ክዳን ቀጠልያን ሰማያውን ቅርጺ ዘለዎ ቅርጺ ኣለዎ። ኣብ ላዕሊ ነዊሕ ክዳን ኣብ ታሕቲ ድማ ሓጺር ክዳን እዩ። እዚ ኣከዳድና ምልክት ናጽነትን ቅርጽን እዩ። ቀዳምነት ቀለልትን ተግባራውያንን ዘመናውያንን ባህላውያንን ቅርጽታት ዘርኢ እዩ።

ኣቶ ለማ ቅድሚ ሕዚ ፕረዚደንት ክልል ኦሮምያን ሚኒስትር ምክልኻል ኢትዮጵያን ኮይኖም ዘገልገሉ እዮም። ኣብዚ ሕዚ እዋን ካብ ፖለቲካዊ ምንቅስቓስ ርሒቑ እኳ እንተሎ፡ እዚ ፖለቲከኛ ክንርኢ ከለና እንታይ ዓይነት ክብሪ ወይ ፖለቲካዊ ተስፋ ይስምዓና?

ኣብ ሜዳ ቦታ ማይ ኮዓቲት ማሽን ጉድጓድ እንትትኩዕት ትርአ ኣላ፡፡ ውፅኢት ማይ እውን ኣርእያ ኣላ፡፡ ማይ ብማሽን ምኹዓት ንምንታይ የድሊ?

እቶም ክልተ መንኣሰይ ወድን ጓል ኮይኖም ነፀላ ወይ ድማ ናይ ራያ ቮፍየ ተከዲኖም ኣለው ። እቲ ወዲ ተባዕታይ ኣብ ማዓንጡኡ ገይርዋ ዘሎ እንታይ ይባሃል ?

ኣብ መሬት ናይ ቀደም ሰባት ንመጋየፂ ካብ ዝጥቀምሉ ዝነበሩ ካብ ብሩርን ነሃስን ዝስርሑ ናይ ክሳድ መጋየፂ እዮም። እቶም ብፃዕዳ ምስ ሃሮም ዘለዉ እንታይ ይበሃል ?

ናይ መንፈሳውነትን ሃይማኖታዊ ክብርን ስምዒት ይህብ፤ ብዙሓት ናይ ኢትዮጵያ ኦርቶዶክስ ተዋህዶ ቤተክርስትያን ሽማግለታትን ምእመናንን ብባህላዊ ጻዕዳ ክዳን ተኸዲኖም ንሃይማኖታዊ ስነ-ስርዓት ተኣኪቦም ይረኣዩ። ኣብ ድሕሪት ዘሎ መስቀል ቤተ ክርስቲያን እንታይ ሕብሪ ኣለዎ?

ፍሕኛ ብዝተፈላለዩ ዲዛይናትን ሕብርታት ዲኮር ዝስራሓሉ ኮይኑ፣ ንናይ መርዓ ሕቶን ክርስትና፣ መርዓን ካልኦት ዲኮር ዘድልዮም ባዓላትን ዝጠቅም ምኳኑ ትፈልጡ ዶ?

ኣብዚ ብሰማያዊ ጨርቂ ዝተዘርግሑ ብዙሓት ባህላዊ ስርዓታት እምንን ጭቃን ተገሊጾም ኣለዉ። እዚኣቶም ድማ ዝተቐርጹ ኣካላት ደቂ ሰባት፡ ንኣሽቱ ጠረጴዛታት ጭቃ፡ ታሪኻዊ ምልክታትን ዝተፈላለየ ቅርጺ ዘለዎም ኣርማታትን ይርከብዎም። እቲ ከባቢ ምርኢት ባህላዊ ኣቑሑት ምዃኑ እውን ዘርኢ እዩ።

እዚ ብለይቲ እቲ ቤተክርስትያን ብመብራህቲ ዝበርህ ኮይኑ ብዙሓት ሰባት ኣብ ቅድሚኡ ተኣኪቦም ወርቃዊ መስቀል የብዕሉ። እቲ መድረኽ ብክርስትያናዊ መብራህትን ዕምባባታትን ዝተሰለመ ኮይኑ፡ውሽጣዊ ክፍሊ ድማ ብሰማያዊ ሕብሪ ይበርህ። እዚ ብብርሃን መሊኡዝተኣከቡ ሰዓብቲ ብኽብሪ ኣብ ቅድሚ ቤተ ክርስቲያን ይረኣዩ።

ናይ ፌደራል ፖሊስ ኣባላት ኣብ ኣዳራሽ ተኣኪቦም ይርአዩ ኣለዉ፡፡ እዞም ሰራዊት ኣብ ሃገር ሙሉእ ኣብ ግዳጅ ዝዋፈሩ እዮም፡፡ ነዚ ሓይሊ ምድርጃው ዘድለየሉ ምኽንያት እንታይ እዩ?

እዚ ጻዕዳ ክዳን ተኸዲኖም ብቐይሕ መንገዲ ዝጓዓዙ ብዙሓት መራሕቲ እቲ ከባቢን ኣቦታት ቤተክርስትያንን ዘርኢ እዩ። ኣብ ላዕሊ ድሙቕ ሕብሪ ዘለዎም መትሓዝታት ናውቲ ቤተክርስትያንን ተደራሪቦም ኣለዉ። ክቡር ሃይማኖታዊ ስነ-ስርዓት ይካየድ ከምዘሎ ንጹር እዩ።

ናይ ሃፀይ የውሃንስ ቤተ -መንግስቲ ኣብ መቀለ ይርከብ ። እቲ ቤተ-መንግስቲ ኣብ ደስ ዝብል ለምለም ቦታ ድማ ይርከብ ። እቲ ቤተ-መንግስቲ መዓዝ ዓ/ም ተሰሪሑ ?

ኣብዚ ክልተ ደቂ ኣንስትዮ ፍሉይ ኣፍሪካዊ ቅዲ ዘለዎ ምርኢት ፋሽን ኣብ ቅድመ ምርኢት ይርኣያ። ክልቲኦም ጻዕዳ መጋረጃ ዝመስል ክዳን ተኸዲኖም ሕብራዊን ጌጣጌጥ ተኸዲኖም ዳይናሚክ ስእላዊ ኣቀራርባ ይፈጥሩ። ክልተ ምሩፃት ኣቀራርባታት፡ ብባህላዊ ጽባቐ ዝተሰለሙ፡ ብጻዕዳ ዝረአ እዩ።

ኣርባዕተ ደብሪ ዓብየ ህንፃን ብዙሓት መሳኩትን በርታትን ዘለዎ ኮይኑ ኣብቲ ፅርግያ ድማ ባጃጅ እውን ኣለዎ። ኣብቲ ህንፃ ፀግዒ ናይ ማይ ባስካል እውን ኣሎ። ኣበይ ከባቢ እዩ ዝርከብ?

ክልተ ኢትዮጵያውያን ኣትሌታት ሂርፓን ገመቹን ኣብ ውድድር ማራቶን ዱባይ ብሉጽ ውጽኢት ድሕሪ ምምዝጋቦም ዓወቶምን ሓበንን የብዕሉ ከምዘለዉን፡ ባንዴራ ኢትዮጵያ ብምልባስ ድማ ሓጎሶም ይገልጹ ኣለዉ። እዚ ዓወት ኣብ ኢትዮጵያውያን ክንደይ ሓጎስን ሓበንን ፈጢሩ?

እዚ ዝረአ ዘሎ ኣብ መሬት ተደፊኡ ዓበይቲ ቀጠልያ ቆጽሊ ዘለዎ ተኽሊ የርኢ። ኣብ ዙርያኡ ከውሒን ሓመድን ዝበዝሖ ከባቢታት ኣሎ፡ ብድሕሪኡ ድማ ገዛን ዝተፈላለየ ኣቑሑትን ይረአ ኣሎ።

ኣብ ፕላስቲክ መትሓዚ ኮፍ ኢሎም ቀይሕ ከንፈር ላየር ዝመስሉ ናይ ከንፈር መመላክዒ ዘርኢ እዩ። እቲ ሓደ ኣብ ንጹር መሸፈኒ ኮይኑ እቶም ካልኦት ድማ ኩሎም ኣብ መትሓዚ እዮም። እዞም ናይ ከንፈር ቀለም ንምንታይ ከም ዝጥቀሙ ትፈልጡ ዶ?

ሓንቲ ባህላዊ ናይ ራያ ኪዳን ዝተከደነት ፀጉራ እውን ዝተቆነነት ትቦሪካ ፃህያይ ትፅሂ ኣላ ። ኣብ ዙርይኣ ሓምላዋይ ትክልታት ኣለዉ ።

ኣብ ትግራይ ባህላዊ እንጀራ መትሓዚ መሶብ ዝተፈላለዩ መሶባት ብታንቴል ተሸፊኖም ዝተሰረዑ እዮም። ናብ ሽምግልና ወይስ ናብ መርዓ ዝከድ እንጀራ ዶ ይኮን?

ኣብ ስሩዕ ዕንጨይቲ ጠረጴዛ ዓቢ ጥርሙዝ ይርአ። እቲ ጥርሙዝ ንጹርን ቀይሕ ቆቢዕ ዘለዎን እዩ። ኣብቲ ጥርሙዝ ቀጠልያ ምልክትን ጽሑፍን ኣሎ፡ "ሓጎስ" ዝብል ጽሑፍ ኣሎ። እቲ ኣብ ስእሊ ዘሎ ጥርሙዝ እንታይ ዓይነት ነገር ኣለዎ?

ካብ ቅርስታት ኢትዮጵያ ሓደ እዩ እቶ ጎታት እዚኦም ። ኣብ ኢንስኮ ድማ ተመዝጊቡ እዩ ። እዞም ጎታት ኣበይ ከባቢ ኢትዮጵያ ይርከብ ?

ኣብ ተር ዝበላ ቡንባ ሰባት ኢዶም ይሕፀቡ ኣለዉ፡፡ ከምዚ ዝኣምሰላ ቡንባ ኣብ ከም ዩኒቨርሲቲ ዝኣምሰሉ ትካላት ይርከባ፡፡ እዚ ዝኾነሉ ምኽንያት ካብ ምንታይ ዝነቐለ እዩ?

እዚ ኣብ ከተማ ሽረ ዝርከብ ላዕለዋይ ቤት ፍርዲ ዞባ ሰሜናዊ ምዕራብ መእተዊ ምልክት እዩ። እቲ ምልክት ብሓጺን ዝተሰርሐ ቅስት ኮይኑ፡ ብእንግሊዝኛን ትግርኛን ዝተጻሕፈ እዩ። እዚ ቤት ፍርዲ ኣብ ኣየናይ ክልል ኢትዮጵያ ከምዝርከብ ትፈልጡ ዶ?

ኣብ ከተማ ኣክሱም ሓወልቲ ወይ እንዳማርያም ሰፈር ኮይኑ ኣብ ኮብልስቶን ዝኮነ ናይ ሳዕሪ ነገር ዝተሰርሐ ኣሎ እንተይ ይበሃል ስሙ ?

ኣብ ኣኽሱም ከተማ ሸሞንተ ኣቕጣጫ ዘምልክቱ ካብ እምኒ ዝተሰርሑ ሓበርቲ ኣንፈት ኣለዉ፡፡ እዞም ሸሞንተ ዓንፈታት ሽሞም እንታይ እንታይ ይበሃል ትብሉ?

ኣብ ትግራይ ከባቢ ገጠር ዝርከብ ጎጆ ገዛ ካብ ሳዕርን ዕንፀይትን ብእምኒ ዝተነደቀ ኮይኑ፣ ደቂ ሰባት ንመንበሪ ዝጥቀሙሉ ዓይነት ገዛ እዩ።

ደስታን ዜማን ዝበሃሉ ክልተ ዓይነት ኣረቂ ብሓደ ተር ኢሎም ተቐሚጦም ኣለዉ፡፡ ኣብ ከባቢኹም ካብ ክልቲኦም ኣረቂ መን እዩ ብሉፅ ጠለብ ዘለዎ?

እዚ ብዝተፈላለየ ጽላሎት ቀጠልያ፡ ሐምላይን ቀይሕን ኮሚደረ ዝተመልአ ሳንዱቕ የርኢ። መብዛሕትኦም ገና ምሉእ ብምሉእ ዝበሰሉ ኣይመስሉን። ኣብቲ ሳንዱቕ ዘሎ ኮሚደረ እንታይ ሕብሪ ዘለዎ ይመስል?

ክልተ ምዕሩግ ጥልፊ ዓለባ ዓዲ ዝተኸደና መናእሰይ ኣብ ውሽጢ ገዛ ብፍቕሪ ተጣቢቐን ፎቶ ተላዒለን እኔዋ፡፡ ዓለባ ዓዲ እንብሎ ካበይ ከምዝስራሕ ትፈልጡ ዶ?

ጥርሙዝ ቢራ ቅዱስ ጊዮርጊስ ኣብ መደርደሪ ድኳን ተቐሚጡ ኣሎ። እቲ ቢራ ኣብ ጸሊም ቡናዊ ብርጭቆ ጥርሙዝ ኮይኑ ብጫ ጽሑፍ ብኣምሓርኛ እዩ። እዚ ቢራንምንታይ እዩ ብቅዱስ ጊዮርግስ ተሰይሙ መቐለዲ ድዮም ጌሮሞ?

ሓንቲ ጓል ኣንስተይቲ ባህላዊ ክዳን ኢትዮጵያ ወይ ኤርትራዊ ክዳን (ክዳን ሓበሻ)ን ወርቂ ስልማትን ተኸዲና ትረአ። ጸጉራን ቅዲ ኣከዳድናኣን ኣካል ባህላዊ ስነ-ስርዓት መርዓ ወይ በዓል ምዃና ይሕብር። ኣብቲ ከባቢ ዝርአ ባህላዊ ምቑናን ርእሲ እንታይ እዩ ዘመልክት?

እዚ ኣብ ጥንታዊት ከተማ ኣክሱም ዝርከብ ሓወልቲ እዩ። እዚ ኣወልቲ እዚ ካብ እምኒ ዝተሰርሓ ኮይኑ ካብቶም ጠጠው ኢሎም ዝረከቡ ሓወልቲ ሓደ እዩ።

ኣዝያ ዘመናዊት ዝኾነት ዓይነት መኪና እኔቶ፡፡ ኣዛ መኪና ንመጓዓዓዚ ህዝቢ ኣይርውዕልን እያ፡፡ ካብዚ ወፃኢ ድማ ንምንታይ ግልጋሎት ክትጠቅም ትኽእል ይመስለኩም?

እዛ ጽብቕቲ ዕምባባ ቀይሕን ጻዕዳን ዕምባባታት ኣለዋ። ኣብ ማእከሉ ብጫ ስታመን እውን ኣለዎ። እዛ ዕምባባ እንታይ ዓይነት ኩነታት ኣየር እያ ትፈቱ?

እዞም ሰብ ኣይተ ደመቀ መኰንን ይበሃሉ፡፡ ናይ ኢህወደግ መንግስቲ ምስ ወደቐ ናይ ወፃኢ ጉዳይ ሚኒስተር ኮይኖም ተሸሞም እዮም፡፡ ንሶም ሕዚ ኣብ ምንታይ ኩነታት ኣለዉ?

ናይ ጨጉሪ ማጥቆርያ ይርአ ኣሎ፡፡ ሰባት ጨጉሮም ድሙቕ ፀሊም ወይ ካልእ ሕብሪ ክህልዎ እንትደልዩ ነዚ ይጥቀሙ፡፡ ግን እዚ ቀለም ምጥቃም ይምከር ዶ?

እዛ ጓል ኣነስተይቲ ብዘተፈላለዩ ዓይነታት ሃሪ ዝተጠለፈ ጥልፊ ተኸዲና ኣብ ፅቡቕ ሶፋ ኮፍ ኢላ እንዳሰሓቀትን ንቅድሚት እንዳጠመተትን ኣላ ኣብ ቅድሚኣ ዝረኣያ ዘሎ እንታይ እዩ?

መብዛሕቲእን ደቂ ኣንስትዮ ኣብእዝነን ኣብ ኣፍንጭኣን እየን ስቆሪኦ ። እቲ ኣብ እዝኒ ዝስቆር እውን ኣብ ሓንቲ እዮ ዝስቁር ነይሩ ። እስካትኵን ኣብ ክንደይ ተሰቂርክን ?

እዚ ሓንቲ መንእሰይ ኣደ ኣብ ቅድሚትደው ኢላ ከምዘላ ዘርኢ እዩ። ሕብራዊ ክዳን ተኸዲና፡ ገጻ ቀሊል ህሞት ሓልዮት ዘርኢ እዩ። ኣብ ሕቖኣ ዓቢ “ዋይ” ዝብል ዝተጻሕፈ ቃላትን ኣሎ። እዚ ምስሊ ዘመሓላልፎ መልእኽቲ እንታይ ይመስለኩም?

ውዕዉዕ ትርኢት ጎደና! ጸሓይን ንጹርን መዓልቲ እዩ። ነዋሕቲ ኣግራብን ስየታትን ኣብቲ ጐደና ተሰሪዖም ኣለዉ። ብዙሓት ሰባት ኣብ ጽርግያን ኣብ ጽርግያን ይኸዱ። ሓደ ሰብ ጻዕዳ ክዳን ተኸዲኑ ክኸይድ እንከሎ፡ ካልእ ድማ ተንበርኪኹ ገለ ክገብር ይረአ።

ሓደ ሰብኣይ ምስ ክልተ ኣፍራስ ኣብ ገጠር ይርአ። ሓደ ሰብኣይ ብድሕሪ እቲ ቡናዊ ፈረስ ደው ኢሉ እኽሊ ወሆ ይብል ኣሎ። ብደረቕ ሓሰር ዝተሸፈነ ኮይኑ፡ ኣብ ድሕሪት ድማ ባህላዊ ቁሚጦ ሓሰር ኣለዉ። እዚ ከባቢ ኣብ ኣየናይ ክልል እዩ ዘሎ?

ብዃዕቲ ዝተረኸበ ታሪካዊ ቦታ እኒሆ፡፡ እዚ ቦታ ናይ ቆርቆሮ መፅለሊ ክዳን ይግበረሉ እዩ፡፡ እዚ ዝግበረሉ ምኽንያት ካብ ምንታይ ዝነቐለ እዩ?

ኣገዳሲ ናይ መወዓውዒ ባነር! እቲ ባነር ሰማያዊ ድሕረ ባይታ ዘለዎን ዓበይቲ ብጫ ፊደላትን ኣለዎ። እቲ ቀንዲ መልእኽቲ "9ይ ዓመት ሙዚየም ውቅሮ" ዝብል እዩ። ኣብ ላዕሊ "መኽባር 9ይ ዮር ቤት-መዘከር ውቅሮ" ዝብል ጽሑፍ ትግርኛ'ውን ተጻሒፉ ኣሎ።

ካብ ቆርቆሮን ካብ ዕንጨይቲ ዝተሰረሐ ገዛ ኮይኑ ኣብ ማእከል ዒዳጋ ዝርከብ ኮይኑ እቱይ ተንጠልጢሉ ዘሎ ደቂ ኣንስትዮ ዝገብርኦ ኮይነን እንታይ ይብሃል ሽሙ?

ናይ ኣዲስ ኣባባ ከንቲባ ወይዘሮ ኣዳነች ኣቤቤ ኣብ 2ይ ዙር ኣመልኪቱ ካብ ጋዜጠኛታት ንዝቐረቡለን ሕቶታት ምላሽ እንትህባ ዝብል ፅሑፍ ዘለዎ ናይ ቴለብዥን መግለፂ እኒሆ፡፡ ነዘን ከንቲባ ተድንቕወን ዶ?

ነዊሕ ዝሽምጣ ፃዕዳ ናይ መርዑት መኪና ትርአ ኣላ፡፡ እዛ ብዕምበባ ዝወቀበት መኪና ናብ ዓይኒ ዝኣቱ ፍሉይ ፅባቐን ግርማን ዘለዋ እያ፡፡

እዚ ኣብ ጥንታዊ ኣክሱም ዝርከብ ናይ ሃፀያት መቃብርን ባንክን ዝርከቦ ጥንታዊ ቅርሲ እዩ። እዚ ቅርሲ እዚ ድማ ቡዙሓት ጎብነይቲ እነዳመፁ ይግብንዩዎ እዮም።

ህያው ትርኢት! እተን ደቂ ኣንስትዮ ፍሽኽ እናበለን ብሓጎስ የጣቕዓን ኣለዋ! እቲ ሃዋህው ኣዝዩ ህያውን ዘዘናግዕን ፣ድሙቕ ኣከዳድና! ኩሎም ባህላዊ ክዳውንቲ ኢትዮጵያ (ክዳን ሓበሻ) ተኸዲኖም ኣለዉ።

እዚ ፅሑፍ ወለድና ዝገደፉልና ሓድጊ እዩ፡፡ ናይዚ ፅሑፍ ሚስጥር ንምፍላጥ ብዘይምኽኣልና ናይ ወፃእተኛታት ልበ ወለድ ተቐበልቲ ኮይንና፡፡ ታሪክና ብባእዳን ተገልቢጡ እንትንገረና ኣየሕዝንን?

ቐናኒሳ በቐለ ይበሃል ኣብ ኢ/ያ ካብቶም ፍሉጣት ንፉዓት ኣትሌታት ሓደ እዩ፡ ንሃገሩ ኢ/ያ ክንደይ ወርቕን፣ ብሩርን ነሃስን መዳልያ ኣምፂኡ ኣሎ ?

ዝተፈላለዩ ዓይነት ማሽናት ዝተፈላለዩ ስራሕቲ ንምስራሕ ይጠቅሙና፡፡ ንአነት ሃሳስ ሊላ ሕብሪ ዘለዋ ትሮድንት ዝብል ብፃዕዳ ተፃሒፉ አብ ቀይሕን ፀሊምን ላብ ቶፕ ጥቃ ተቀሚጣ ትርከብ፡፡

መርዓዊን መርዓትን ብሓደ ይርአዩ ኣለዉ፡፡ እዛ መርዓት ብናይ ሞስሊም ስርዓት ዝተጐልበበት እያ፡፡ ኣብ ገለ ግን መርዓት ኣፍ ልባ ከፊታ ንርኢ ኢና፡፡ እዚ ደስ ይብል ዶ?

ኣብ ዳሞሆይ (ቀደም ብቤኒን ዝፍለጥ ዝነበረ) ሰባት ካብ ዓቢ ናይ ሓባር ሳእኒ "ፓታሳ" ዝበሃል ባህላዊ መግቢ እናበልዑ። "ፓታሳ" እንታይ እዩ ወይስ ሕጂ ኣብ ቤኒን ብሰፊሑ ዝዳሎ ባህላዊ ምግብታት እንታይ እዩ?

ስፍሪ ቁፅሪ ዘይብሎም ናይ ህያብ ቅርፃ ቅርፅን ሸቐጣትን ዝሓዘ ሹቕ እኒሀ፡፡ ናይዚ ሹቕ እዚ ኣማዊል ብኣብዝሓ ናይቲ ከባቢ ነበርቲ ዶ ይኾኑስ በፃሕቲ ዓዲ?

ኣብ ፃዕዳ ስኒ ትኩስ ቡን ኣሎ ። እቲ ኣብቲ ትሕቲ እቲ ሲኒ ድማ ሰለስተ ዝተቀለዋ ቡን ኣለዋ ። ቡን ንጥዕናካ ፅቡቅ ዶ ?

ኣብ ትግራይ ካብ ዝርከባ ሚዳታት ሓንቲ ዝኮነት ድምፂ ወያኔ ትግራይ ብዛዕባ ናይ ትግራይ ኢኮኖሚ ንምዕባይ እንዳሰራሕና ንርከብ እንዳበሉ ዝገለፅዎ ግዝያዊ ፕሬዝደንት ዝነበሩ ኣይተ ጌታቸው ረዳ ምኳኖም ትፈልጡ ዶ?

ኣብ ከተማ መቐለ ካብ ዝርከቡ ናይ ዕዳጋ ቦታታት እቲ ሓደ ድፍኦ ተባሂሉ ዝፅዋዕ ናይ ዕዳጋ ቦታ እዩ። እዚ ናይ ዕዳጋ ቦታ ብዘበን ካልኣይ ወራር ጣልያን ካብ ብነፈርቲ ዝተደብደቡ ቦታታት እቲ ሓደ ምኻኑ ትጠፍሉ ዶ?

ናይ ቀደም ናይ ትግርኛ ተፈታዊን ብጣዕሚ ንትግርኛ ደርፊታት ዓብይ ተራ ዘለዎ ደራፊ እዩ ካብ ደርፍታቱ ምቅናይ ምቅናይ ዝብልን ዘለዎ ደራፊ መን ይበሃል ?

ኣብዚ ሰማያዊ ዩኒፎርም ዝተኸድኑ ብርክት ዝበሉ ፖሊሳት ብንጹር መስመር ክጓዓዙ ይረኣዩ። ብዙሓት መከላኸሊ ናውትን ናይ ገጽ መሸፈኒን ተኸዲኖም ኣለዉ። ኣብ ማእኸል ከተማ ዝረአ ብመጠኑ ዝተወደበን ዝተዋደደን ምንቅስቓስ እዩ።

እዚ ለጨሌባ ናይ ሸዕብያ ወራሪ ሻዕበያ እዩ። እዚ ብሂወት እንተሃልዩ ብህዝቢ ትግራይ ብሕጊ ክጥየቅ ኣለዎ። እዚ ናይ ሻዕብያ ዕጡቅ ንህዝቢ ትግራይ ዝቀትልን ዘሳድድ ዝዘርፍን ዝነበረ ዕጡቅ እዩ።

ሓመኩሽቲ/ስሚንቶ ሕብሪ ዘለዋ ሓወልቲ አክሱም አብ ሓምለዎት ሳዕሪታትን ተክሊታትን ዘለዎ ቦታ ጠጠው ኢላ አብ ሰማያዊ ድሕረ ባይታ ትርከብ፡፡ እዛ ሓወልቲ እዚአ ቁመታ ክንደይ ሜትሮ እያ?

ስላጣ ካብ ንጥዕናና ጠቀምቲ ኣሕምልትን ቆስላቆፅልን ሓደ እዩ ። ስላጣ ኣብ እንሽተይ ቦታ ምፍራይ ይካኣል እዩ ። ንስካትኩም ኣብ ገዛኩም ኣፍሪኩም ወይ ተከሊኩም ትፈልጡ ዶ ?

ቅድሚን ድሕሪን ሕክምና ጸገም ሕማም ማድያት ዝመጽእ ለውጢ ዘርኢ እዩ። ኣብ መስርሕ ምሕካም ድንሽን ካብ ድንሽ ዝተሰርሐ ፍታሕን ይጥቀሙ፤ ተስፋን ምምሕያሽ ጥዕናን ተፈጥሮኣዊ ፈውሲ ስምዒትን ይህብ። ጸገም ሕማም ማድያት ብኣጠቓቕማ ድንሽ ክመሓየሽ ክንደይ ግዜ ወሲዱሉ?

ብሩሽ ናይ ስኒ መሕፀቢ ካብ ጎማ ዝተሰረሓ ኮይኑ ንጥዕና ናይ ስኒና ብኮልጌት ሳሙና ስኒና ክንሓፅብ ከለና መሕፀቢ ዝጠቅመና ምኳኑ ትፈልጡ ዶ?

ኣብ ኢትዮጵያ ካብ ዝርከቡ ቤሄራት ሓደ ዝኮነ ኣምሓራ ክልል እንትከውን ናይ ኣምሓራ ደቂ ኣንስትዮ ባህላዊ ክዳን ተከዲነን ኣብ ርዕሰን ፀሊም መንዲል ዝገበራ እየን።

ናይ ቢሮ ኣቁሑት ከም ጠረጵዛ ፣ተሽከርካሪ ወንበር፣ ሸልፍ፣ ተቀማጢ መብራህቲ፣ ሶፋ፣ ካብ ሌዘር ዝተሰርሐ ወንበርን ካልኦትን ኣለዉ እቲ ኣብ ሰራሚክ ተነፂፉ ዘሎ እንታይ እዩ?

ዓቢን ፍሩይን ዝራእቲ ፓፓዮ ዘርኢ እዩ። እቶም ብዙሓት ፍረታት መብዛሕትኡ ግዜ ቀጠልያ ሕብሪ ዘለዎም እዮም። ገሊአን ብጫን ኣራንሺን ይቕየራ ኣለዋ፣ እዚ ድማ ዓይኒ ዝማርኽ ደረጃታት ምብሳል ዘመልክት እዩ።

ካብ ንፋስ ሓይሊ ኤለክትሪክ ዘመንጭዉ ታራባይናት ይትከሉ ኣለዉ፡፡ እዞም ናይ ንፋስ ተርባይናት ሓምለዋይ ልምዓት ንምምፃእ ዘለዎም ኣበርክቶ ብኸመይ ክግለፅ ይኽእል?

አብ ዝተፈላለዩ ዓይነትን ሕብሪን ዘለዎም ክዳውንቲን ቦርሳታትን ንክሽየጡ አብ ዝተፈላለዩ ቦታታት ተንጠልጢሎም ይርከቡ፡፡ ናይ ሓደ ሜትሮ ክዳን ዋጋ ክንደይ እዩ?

ፃዕዳ ሕብሪ ዘለዎ ዝደረቀ ሳዕሪ አብ ፀሊም ሓመድ ተዘርጊሑ ብቆፃልን ፃዕዳን ሕብሪ ዘለዎ መጠሺ ዕጣን ተቀሚጡ ይርከብ፡፡ ዝተፈላለዩ ናይ ለስላሳ መክደን እውን አብቲ ሓመድ ተደብርዮም ይርከቡ፡፡

ዝተፈላለዩ ዓይነት ብሸኩትታት ተደርዲሮም ኣለዉ፡፡ እዞም ሕብራዊ መዓሸጊ ዘለዎም ብሽኩትታት መብዛሕቲኡ ግዜ ህፃናት እዮም ዝዕድግዎም፡፡ ስለዚ ዶ ይኾን ሕብራዊ መዓሸጊ ኣድልይዎም?

እዚ ተክሊ እዚ ፓፓዮ እንትከውን እዚ ፓፓዮ ድማ ንወዲ ሰብ ንምግብነት ዝውዕል እዩ። እዚ ፓፓዮ እዚ ድማ ብበዝሒ ክንምገብ ኣለና ።

ዘደንቕን ውቁብን ምርኢት ፋሽን! ሓንቲ ጽብቕቲ ሞዴል ባህላዊ ግን ከኣ ዘመናዊ ጻዕዳ ክዳን ተኸዲና ኣብ መውረዲ ነፈርቲ ትኸይድ። እቲ ክዳን ጽቡቕ ሰማያውን ኣራንሺን ጥልፊ ኣለዎ። ኣብ መንኵባ ጻዕዳ ቆቢዕ/ቆቢዕ ተሸፊኑ ኣሎ።

ኣብ ዝትዕሸገ ኣቅሕ ን ምግብነት ዘገልግል ኣሎ ሹሙ ድማ ኣብ ባዕሉ ተለጢፉ ኣሎ ። ዋጋ ናይቲ ዝተዕሸገ ክንደይ እዩ ?

ፆዕዳ ብሩንዲ ስጋ ተንጠልጢሉ ኣሎ ሓደ ሰብአይ እውን ደው ኢሉ ኣሎ ። ናይ ሓደ ኪሎ ስጋ ክንደይ ቅርሺ እዩ ?

ናይ ወታደራዊ ቲዮዮታ መኪና ወተሃደራት ምስ ዕጥቖም መሊኦሙዋ ኣለዉ ክልተ ወተሃደር ኣብ ጎድና ደው ኢሎም ኣለዉ ፡ እንታይ ዘጋጠመ ይመስል ?

ብናይ ወሰን መንገዲ ተኽልታት ዝማዕረገ ስፋልት ይርአ ኣሎ፡፡ ተኽልታት እስካብ ክንድዚ ማዕርግ ዝህቡ እንታብ ኮኑ ኣብ ወሰን መንገድታት ተኽሊ ምትካል ንምንታይ እዩ ዘይተባባዕ?

ኣብቲ መኖርያ ዕራትን ሶፋን ኣሎ ። እቲ ዓራት ቀይሕ ሕብሪ እንትህልዎ ኣንሰልኡ ድም ፃዕዳ ሕብሪ ኣለዎ ። እቲ ዓራት ክንደይ ቅርሺ ይውድእ ?

ኣርተፊሻል ፅፍሪ ቀለም ተቐቢኡ ይርአ ኣሎ፡፡ ስብ ካብ ፅፍሪ እግሩ እስካብ ጫፍ ርእሱ ብጭንቂ ዝተወጠረ እዩ፡፡ ንኣብነት ስለ ፅፍሪ ኢዱ እስካብ ክንድዚ ክጭነቕ ግቡእ ድዩ?

ካብ ቆርቆሮ ዝተሰርሐ ናይ ፈርኒሎ፣ ሞቅሎ ሓፂን ፣መንከሽከሽ ን ካብ ጣውላ ዝተሰርሑ ጠረጵዛታትን ኣለዉ ። እቲ ፈርኔሎታት ኣብ ምንታይ ኣሎ?

ሓውሲ ገጠር ዝመስል ከባቢ እኒሆ፡፡ እዚ ከባቢ ደስ ዝብል ገፀ ምድሪ ዘለዎ እዩ፡፡ ከባቢኡ ዝተወሰኑ ተኽልታት እኔውዎ፡፡ ደስ ዝብል እዩ፡፡ ሰብ ኣብ ገጠር ምንባር ዝፀልእ ንምንታይ እዩ?

እዚ ናይ መስተዓጠቒ ስረ መስርሒ ቦታ እዩ፡፡ ኣብዚ ቦታ ብዙሓት መስተዓጠቒ ተሰሪሖም ተንጠልጢሎም እኔዉ፡፡ ቀዳሞት መስተዓጠቒ ካብ ምንታይ ይሰርሑ ነይሮም?

ፕንክ ሕብሪ ዘለዎም ባንቡሎታትን ሪቨንን ዘለዎ ኮይኑ ፀሊም ሕበሪ ዘለዎ ካብቶ ኣርባዕተ እግሪ ተሽከርካሪት ካብ ትብሃል ሓደ ዝኮነት እንታይ ትብሃል ሹማ?

ሰራሕተኛታት ኣብ ኩሉ ቦታ ይረኣዩ። ንብረት ህንጻ ኣብ ኵምራታት ሑጻን ኣእማንን ይረአ። እዚ ኩሉ ንጥፈት እዚ ንህይወት ናይቲ መጻኢ ህንጻ ዘርኢ እዩ። እዚ ህንጻ ክዛዘም ክንደይ ግዜ ክወስድ እዩ?

ኣብ ከተማ ሽረ ካብ ዝርከቡ ሓወልትታት እቲ ሓደ ሓወልቲ መጀር ጀነራል ሓየሎም ኣርኣያ እዩ። እዚ መጀር ጀነራል ኣብ ታሪክ ትግራይ ዕዙዝ ተሳትፎ ካብ ዝረነሮም እቲ ሓደ እዩ ነይሩ።

ኣብ ዕዳጋ ሓብቲ ሰበይቲ ነፀለኣ ኣብ መማንጥኣ ኣሲራ ፅላላ ዘርጊሓ ደርሆ ሒዛ ኣላ ሓደ ቀሺ እውን ኣብ ድሕሪኣ ኣሎ እቲ እንስሳ ኣብ ጎና ዘሎ እንታይ ይበሃል?

ኣዛ ትርኣ ዘላ ናይ ግፅ ዘልምፁ ና ዘቅይሑ ሾምንተ መፍትሒ ተፋልጥ ኣላ ። ካብቶም መፍትሕታት ሓደ ኦይል ዝብል ቅብኣት ፣ ኣትክልትን እዮም ።

ናይ ክብርን ባህልን ስነ ጥበብን ስምዒት ዘመሓላልፍ፤ ንሱ ድማ ‘ታጂን’ ዝበሃል ባህላዊ ሞሮካዊ ሴራሚክ ዝበሃል ናይ ምብሳልን ምቕራብን ዕትሮ ምስ ዝተሓላለኸ ስራሕ ብሩር ዝገልጽ እዩ። ኣብ ማእከል መኽደኒ ዘሎ መትሓዚ ቀንዲ ሕብሪ እንታይ እዩ?

ፕሊፕስ ዝዓይነታ ፔርሙዝ ትርአ ኣላ፡፡ ፔርሙዝ ትኩስ ነገር እንተይዘሓለ ንክፀንሕ ዝገብር መሳርሒ እዩ፡፡ እዚ መሳርሒ ንክንደይ ዝኣኽል ሰዓት ነቲ ትኩስ ነገር ብትኩስነቱ የፅንሖ?

እዚ ማካራኒ እዚ ብጣዕሚ ደስ ዝብል እዩ ።ክንሰርሖ ከለና እውን ኣይትሓሓዝን ። እዚ ድማ ኣብ ማይ ዝዛሃበ ኢና ንሰርሖ ።

ቅርሳዊ ዝኮነ እምኒ ተገዲሙ ኣሎ ኣብ ጫፉ ተሰቢሩ አሎ ኣብ ዝርይኡ ሳዕሪ ኣሎ ። እዚ ታሪካዊ ቦታ ኣበይ እዩ ?

ደም ዝልግሱ መናእሰይ ይርአዩ ኣለዉ፡፡ እዚ ሰናይ ምግባር ኣብ ከባቢና ብዙሕ ዝተለመደ ኣይኮነን፡፡ ስለዚ ከ ዝወሃብ ስሙር ትምህርትን ቅስቀሳን ከ ኣሎ ዶ?

እዚ ዱንካን ናይ መሸጢ እዩ ዝመስል ኣብቲ ደገ ምንፃፍ ተዘርጊሑ ኣሎ ኣብቲ ኣፍ ደገ'ውን መላለይ ፅሑፋት እንሄ፡ እንዳ እንታይ መሸጢ ይኾን ?

ሰማያዊ ሕብሪ ዘለዋ ኣብ ድሕሪት እፖንዳኣ ብቐይሕ ፅሑፍ ዘለዋ ንኡሽተ መኪና ትረኣ ኣላ ፡ ሓደ ሰብ ድማ ኣብ ቕድሚታ ጠጠው ኢሉ ኣሎ ፡ እንታይ ዝኾነ ይመስል ?

ናብ ደብረዳሞ ገዳም ቤተ ክርስትያን ሓደ ሰብ ይድይብ ኣሎ ። እቲ ገዳም ቁሞቱ ክንደይ ሜትሮ እዩ ኣበይ ከ ይርከብ ?

ካብዚ ምስሊ ገፀ ምድሪ ቆላ ኣብ በሪኽ ኮይንካ እንትርኦ ፅባቐኡ እንታይ ከምዝመስል የመልክት፡፡ እዚ ምድሪ ንኽትከዶ እዩ ዘፀግም እምበር ንክትሪኦስ ደስ ዝብል እዩ፡፡

ኣብዚ ብዙሓት ተማሃሮ ኣብ ሓደ ክፍሊ ኮፍ ኢሎም ብጽፉፍ ክጽሕፉ ይረኣዩ። ኩሎም ተምሃሮ ኣራንሺ ናይ ቤት ትምህርቲ ዩኒፎርም ተኸዲኖም፣ ገሊኦም ሕብራዊ ናይ ቤት ትምህርቲ ዩኒፎርም ተኸዲኖም እዮም። ኣብዚ ዝረአ ዘለዉ ተምሃሮ እንታይ ይገብሩ ኣለዉ?

ዋው እዚ ምግቢ ደስ ክብለካ። እዚ ምግቢ እዚ ካብ ልስሉስ ተክሊ ዝስተ ዝተሰርሐን ኣብ እቲ ዝርኡ ድማ ናይ ተምሪ ናይ በናና ንርኢ ኣለና።

ንደቂ ሰባት ኣዝዮም ንንፅህና ዝጠቅሙና ከም ዝተፈላለዩ ዓይነት ሻምፖ ፣ ሎሽናት ኣብ መደርደሪ ኣለዉ ። እቲ ኣብ ታሕቲ ዘሎ ኣብ ባኮ እንታይ እዩ ?

በሊሕ ፅሊም መትሕዚ ዘለዎ ካራ ኣብ ሐምዳይ ድሕረ ባይታ ይርከብ ። እቲ መትሕዚ ናይቲ ካራ ሲ ዝመስል ቂርፂ ኣለዎ ።

እዚ ናይ ኣትክልቲ ውፅኢት ኮይኑ ሻምቦ ይባሃል ። እዚ ድማ ንደቂ ኣነስትዮ ይኩን ንደቂ ተባዕትዮ ንመሕፀቢ ፀጉሪ እንጥቀመሉ ሻምቦ እዩ ።

ፒዛ ካብ ሑሩጭን ችዝን ካልኦት ኣትክልትን ስጋን ኣብ ኦቪን ማሽን ዝስራሕ ኮይኑ፣ ደቂ ሰባት ኣብ ሸሞንተ ቆሪሶም ዝምገብዎ ዓይነት ምግቢ ምኳኑ ትፈልጡ ዶ?

እዚ ሓደ ሰብኣይ ኣብ ድሕሪት ደው ኢሉ ዘርኢ እዩ። ጸሊምን ኣፍሮ ጸጉሪ ኣለዎ፡ኣብ ልዕሊኡ ድማ ንእሽቶ ጻዕዳ ነገር ኮፍ ኢላ ኣላ። እቲ ሰብኣይ ጻዕዳ ሳሽ ተኸዲኑ፡ንቕድሚት ዝኸይድ ዘሎ ይመስል። ኣብዚ ዘሎ ሰብ እንታይ ዓይነት ነገር እዩ ተኸዲኑ ዘሎ?

ሓደ ጸሊም ሱፍ ዝለበሰ ሰብኣይ ምስ ጕጅለ ተዋሳእቲ ተጸንቢሩ፡ምስ ስክሪፕት ዘለዎ ደርፊ ይደርፉ ወይም ይስዕስዕ ኣሎ። ብድሕሪኡ ድማ ቀይሕን ጻዕዳን ባህላዊ ኣከዳድና ዝተኸድኑ ሰባት ደድሕሪኡ ብመስርዕ ተተሓሒዞም ይስዕስዑ ኣለው። እዚ ሓጎስ ብሕውስዋስ ባህልን ንጥፈታትን ዝተመልአ ኩነታት እዩ።

ካሮት ምስ ቆፅሉ ተማሕዩ በብምድብ ተኣሲሩ እኒሆ፡፡ ከምዚ ዓይነት ኣመዳድባ እንዳዞርካ ንምሻጥ ይጠቅም፡፡ ብኸምዚ መልክዑ ዝሽየጥ ካሮት ርኢኹም ዶ ትፈልጡ?

ንባህላዊ ታሪኽ ወይ ታሪኻዊ ልቢ ወለድ ከመልክት ይኽእል። እቲ መጽሓፍ ባህልን ስነጥበብን ትግርኛ ዘንጸባርቑ ኣብነታት ዝሓዘ እዩ። መጽሓፍ "ምሲላታ" ብቐንዱ ካብ ኣየናይ ቋንቋ ዝመጹ ምስላታት ዝሓዘት እያ?

ኣብ ሓመድ ጎጆ ገዛ ኣሎ እቲ ደገ ኣፉ ብሓመድ ቀይሕን ፃዕዳን መመላክዒ ተቀሊሙ ኣብ ድሕሪት ሳዕርታት በቂሉ ኣሎ። እዚ ጎጆ ካብ ምንታይ ይስራሕ ?

ናይ ኢትዮጵያ ፖስታን ናይ ትራንስፖርት ኣገልግሎትን ይጠቐሙ ምስ ዝብል መፋለጢ ዘመናዊ ኣውቶቡስ ትርአ ኣላ፡፡ እዚ ታካል ፖስታን ሰብን ንምምልላስ ዝጥቀመላ እያ፡፡ ብሓደ ወንጭፍ ክልተ ዒፍ ማለት እዚ ዶ ኣይኮነን?

እዚ ብፍረታት ዝተመልአ ዓቢ መሶብ፡ ኣብ ተፈጥሮኣዊ ገጽ ደው ኢሉ ዘርኢ እዩ። ኣብ ላዕሊ፡ ዕስለ ፍረታትኣብ ጨንፈር ገረብ ተንጠልጢሉ ይርአ። እቲ ፍረ ቀጠልያ ኮይኑ ቀይሕ-ኣራንሺ ሕብሪ ኣለዎ።